እዚ ምስሊ መንእሰይ ዘርኢ እዩ። እቲ ናይ ንእስነት ገጽ ብህይወት ዝተመልአ ሕብሪ ቀለም ድማ ንቑሕ እዩ። እቲ መንእሰይ ዝተወሰነ ቀይሕ ማይ መልክዕን ዘለዎ እዩ ዝረአ። እቲ መንእሰይ ኣዒንቱ ከፊቱ እዩ ዝረአ፣ እዚ ትርኢት እዚ ውሱን ምስሊ ትርኢት እዩ።

ዓበይቲ ሚዛናት ይርአዩ ኣለዉ፡፡ ኩሎም መኻዚኖታት ኣብ ዝተዓፀዉሉ ግዜ ሓደ ናይ እኽሊ መኻዚኖ ተኸፊቱ ኣሎ፡፡ እዚ በዓል መኻዚኖ ትጉህ እዩ ዝመስል፡፡

ደቂ ኣንስትዮ፡ ብጫ ዝሕብሩ ጀሪካን ኣብ መንኵቦም ተሰኪሞም ደረቕን ኣእማን ዝበዝሖ መሬት ክሓልፉ ይረኣዩ። እቶም ጀሪካን ምሉእ ብምሉእ ማይ መሊኦም ኣብ ድሕሪት ድማ ካብ እምንን ጭቃን ዝተሰርሑ ገዛውቲ ኣለዉ። እዚ ናይ ባህላዊ ጻዕርን ቃልስን ድማ የርኢ።

እቲ ናይ ዩቱብ ሎጎ ይውክል። ብጸሊም ፊደላት፡ "ዩ ቲብ" ዝብል ፅሑፍ ድማ ብጻዕዳን ፀሊምን ፊደላት ኣብ ቀይሕ ዶብ ይረአ። እዚ ድማ ስምዒት ዝተፈለየ ናይ ዓለም ቴክኖሎጂን ድምጽን ዝገልጽ እዩ።

እዚ ዓይነት ምግቢ ብጣዕሚ ጥዑሙን ኣብ ጥዕናና እውን ፅቡቅ እዩ። ምግቢ ንደቂ ሰባት ወሳኒ ኮይኑ ምግብታት ካብ ዝተፈላለዩ ዝራእቲ ዝዳለው ።

ሓደ ሰብኣይ ኣብ ጎደና ብኮብልስቶን ቀጠልያ ለሚንን ዓቢ ኵምራ ሰላጣን ክሸይጥ ዘርኢ እዩ። እቲ ኣቕሓ ኣብ ሮዛ ጨርቂ ይቕመጥ። ካልኦት ሰባት ብድሕሪት ይረኣዩ። ፍሩይ ፍርያት ሕርሻ ኣብ ዕዳጋ ክሽየጥ ከሎ ዘርኢ እዩ።

ኣብ ትግራይ ካብ ብጣዕሚ ዝተለመዱን ናይ መመላኽዕን ከምኡ ውን ባህሊ ዝገልፁ ሓድግታት ሓደ ቁኖ ናይ ደቂ ኣንስትዮ እዩ፡፡ ኣብዚ ዝረአ ዘሎ ፍሉይን ዝገርምን ዓ/ት ስታይል ወይ እውን ኢደ ጥበባዊ ስራሕቲ ቁኖ ዘርኢ እዩ፡፡

ዋው! እዚ ዓለም ጽባቐን ጽሬትን እዩ! ዝተፈላለዩ ፍርያት ክንክን ኣካላትን ጸጉርን ኣብ ዝተወደበ መደርደሪታት ይቐርቡ። ዓይኒ ዝማርኹ ድሙቓት ሓምላይ፡ ክሬማት፡ ሎሽንን ከም ዘይቲ ኮኮናት ዝኣመሰሉ ፍርያትን ኣለዉ። እዚ መኽዘን ይመስል፣ ንውልቃዊ ክንክን ዘድልየካ ኩሉ ዝተዓደለ እዩ።

ነዊሕ መስጊድ ምስ ቀጠልያ ሚናር ፣ኣብ ዙርያ መሰረቱ ድማ መንደቕ እምኒ ኣሎ። እቲ ምድላው ገጠራዊ ኮይኑ፡ ጥሪት እግረኛታት ሰባትን ኣለዉዎ። ናይ ሰላምን ድሕነትን ቦታ ዝሕብር ገጠርን ሕጉስን ሃዋህው አኒሄዎ።

KOLLY ዝብል ምልክት ዘለዎም ቆርቆሮ ይራኣዩ፣ እተን ቆርቆሮ ብጫን ቀጠልያን ሕብሪ ዘለወን ኮይነን፡ እቲ ቆሎ ድማ ብንጹር ይርአ። ብዘይካ’ዚ ቆርቆሮ፡ ጥርሙዝ ጽማቝ ኣናናስን ካልእ ነገራትን’ውን ይርአ። እቲ ቦታ ዝተፈላለዩ ፍርያት ምግቢ ዘቕርብ ይመስል።

ብዙሓት ኣውቶቡሳትን ብተርታ/ መስርዕ ዝጽበዩ ሰባትን ኣብ ሓደ ጎደና ከተማ ይረኣዩ። ኣብ ቅድሚት "ኤሌክትሪክ ተሽከርካሪት" ዝብል ጽሑፍ ዘለዋ ዘመናዊት ብኤሌክትሪክ እትሰርሕ ኣውቶቡስ ትርአ። ናይ ከተማ ምንቅስቓስን ንቕድሚት ዝጥምት ናይ መጓዓዝያ ዘመናዊነትን ስምዒት ይህብ።

ቦቲ መኪና ናይ ጐደና ኣትክልቲ ተስቲ ኣላ፡፡ ናይዛ መኪና ኣበርክቶ ዓብዪ እዩ፡፡ እቲ ንሳ ትሰርሖ ዘላ ስራሕ ብናይ ሰብ ጉልበት ክስራሕ ኣይምተኻእለን፡፡

ኣብ ጎደና ብጎኒ ድማ ምስ ስራሕ ህንጸት ዝተኣሳሰር ብጫን ቀጠልያን ዝሕብሩ ሞገድ ሓጺን ኣሎ። መካይን እውን ኣብ መንገዲ ደው ኢለን ይረኣያ። ብሓፈሻ ስሚዒት ናይ መዓልታዊ ህይወትን ንጥፈታትን ከተማ ዘርኢ እዩ።

ናይ ዓይኒ ሕክምና ረድኤት እንትግበር ንርኢ ኣለና፡፡ ዓይኒ ናይ ኣካልና ብርሃንን መልክዕን እዩ እሞ ነዚ ናይ ብርሃንን ገይፅን ፀጋና ኣዚና ክንግደሰሉ ይግባእ፡፡

እዚ"ማጂክ 360"ዝበሃል ዘመናዊ፡ብኤሌክትሪክ ዝሰርሕ ዓረብያ ስንኩላን ኣብ ውሽጢ ገዛን ካብ ጽርግያን ወጻኢ ንኽትጥቀመሉ ዝተዳለወ እዩ። እዚ ዓውሱን ዲዛይን ዘለዎ እኳ እንተዀነጽንኩር መሬት ኪጻወር ዚኽእል ዓበይትን ጎማታት ኣለዎ። እዛ ዓረብያስንኩላን ሓያልን ዘመናውን ኮይና፣ ናጽነትን ጀብሃን ተጠቃሚኣ ድማ ዘንጸባርቕ እያ።

ኣሕመድ የገበያ ማእከል ዝብል ደሚቕ ፅሑፍ ዘለዎ ደስ በሃሊ ህንፃ ይርአ ኣሎ፡፡ ከምዚ ዝኣምሰሉ ህንፃታት ናይ ከተማ ገይፅታት እዮም፡፡ ብክንክን ክተሓዙ ኣለዎም፡፡

እዚ ኣብዚ ስእሊ ዝረአዩና ዘለው ኣስቤዛታት እንትኾኑ ስሞም ድማ ለሚን፣ ሽጉርቲ፣ ድንሸ ወዘተእዮም። ምስ ሰለስተ ሰብ ክልተ አንስቲ ሓደ ሰብኣይኾይኖም ይረአዩና አለው ሰርሖም እነዳሰርሑ።

ኣዝዩ ፍሉይን መሳጥን ትርኢት እዩ! እቲ ህዝቢ ሕጉስን ፍሽኽታ ዝመልኦን ይመስል፣ ነቲ ናይ ሓባር ጉዕዞ ባህ ዘብል ይገብሮ። እቲ ምድላው ገጠራዊ ኮይኑ፡ ብድሕሪት ኣግራብን ጎቦታትን ይረኣዩ። እዚ ነቲ ሓጎስን ሓባራዊነትን ናይቲ ሓባራዊ ጉዕዞ ፍጹም ይሕዞ

ባህላዊ ከበሮታት ነቲ ዓሚቝ ባህላውን መንፈሳውን ጽባቐ ኢትዮጵያን ዘንጸባርቕ፣ ብፍላይ ኣብ መርዓ ቀብሪ ወይ ኣገልግሎት ቤተ ክርስቲያን ናይ ሓድነትን ጽምብልን ስምዒት ይፈጥር። ኣካል ህይወት ምዃንን ካብ ወለዶ ናብ ወለዶ ናይ ምትሕልላፍ ዓሚቝ ስምዒት ይፈጥሩ።

ዓቢ ፋብሪካ ሲሚንቶ እቲ ፋብሪካ ነዋሕቲ መኽዘናትን ካልኦት ብዙሓት ህንጻታትን ዝሓቖፈ እዩ። እቲ ፋብሪካ ብኣኽራንን ሓምለዋይ ኣትክልትን ኣብ ዝተኸበበ ከባቢ እዩ ዝርከብ። እቲ ቦታ ኣዝዩ ዓቢይን ንኢንዱስትርያዊ ምህርቲ ዝተዳለወን ይመስል።

ብርሃን ባንኪ ፍሉይ ውድድር ዝብል ውድድር የፋልጥ ኣሎ፡፡ ኣብዚ መፋለጢ ናብ ቴለግራም ገፅና ብምፅምባ ኣብቲ ውድድር ይሳተፉ ሽልማት ይውሰዱ ይብል፡፡ እዚ ከዓ ደስ በሃሊ እዩ፡፡

ዕርቃን ፍርቂ ዝባና ዘርኢ ቀምሽ ዝተኸደነት ጓል ኣነስተይቲ ትርአ ኣላ፡፡ ኣነ እዚ ዕርቃንካ ንምርኣይ ዝግበር ፃዕሪ ዕላምኡ እንታይ ከምዝኾነ ኣይርድአንን፡፡

እዚ ንመጽረዪ ማይ ዋሪት ፍርናሽ ዝምልከት መፋለጢ ዘርኢ ኮይኑእቲ ፍርያት ቅኑዕ ምርጫ ምዃኑ ዝገልጽ እዩ። እዚ ናይ በዓላት መሸጣ መፋለጢ ስለዝኾነ እቲ ስምዒት ሓጎስ ምልላይን ጽሬት ዘለዎ ምርጫታትን ንምትብባዕ እዩ።

ብኣለማዮህ ገብረህይወት ዝተደረሰ በፍቅር መንገድ ዝብል ልበ ወለድ መፅሓፍ እኒሀ፡፡ እዚ መፅሓፍ ስለ ፍቕሪ ዝዛረብ ምዃኑ ርእሱ ይሕብረና፡፡ እዚ ልበ ወለድ ከንብቦ ይደሊ እዩ፡፡

እዚ ጎቦ ዝበሃል ኮይኑ ብጣዓሚ ደስ ዝብል ብደን ጫካ ዝበዝሖ ኣተክልት ጎቦ ናይ በረካ እንትከውን ንወድሰብ ኣድላይ ጠቃሚ እዩ ብመሰረቱ ኣግራባት ክበርሱ የብሎምን።

ናይ ፋኖስ ዲተርጀንት ፋብሪካ ሓ/ዝ/ ናይ ውልቀ ማሕበር ምልክት ምልክት ተራእዩ ኣሎ። እቲ ምልክት ሰሌዳ ኣብ ሰማያዊ ድሕረ ባይታ ጽሑፍ ኣምሓርኛን እንግሊዝኛን ኣለዎ።

ኣብዚ ብጸሊም ዝተጠቕለሉ ጅማታት ይረኣዩ። ነፍሲ ወከፍ ጅማት ብንእሽቶ ምስሊ ዝተሰርሐ ኮይኑ ገለ ጸሊም ኩርናዓት ኣለዎ። ብሓደ ወገን ጸሊም ምልክት ይርአ። እዚ ምስሊ እዚ ንፍቑራት ኣቑሑት ዝውክል፡ ዝተፈላለየ ኣረኣእያታት ዝውክልን ጥንታዊ ጽባቐ ዘለዎን እዩ።

ኣብዚ ሰብኣይ ባህላዊ ጻዕዳ ክዳን ተኸዲኑ ክልተ ኣገደስቲ ሃይማኖታዊ ቅርስታት እታ ቤተክርስትያን ሒዙ ይረአ። እዚ መልክዓ ምድሪ እዚ ምስቲ ኣብ ዓበይቲ በዓላት ከም በዓል ቲምከት ወይ መስቀል ኣብ ባህሊ ኢትዮጵያን ኤርትራን ኦርቶዶክሳዊ ባህሊ ዝርአ እዩ።

ናይ በጻሕቲ መዝናነዬ ቦታ ይርአ፣ ብጸጋም ድማ ባህላዊ ብሓሰር ዝተሰርሐ ክቡብ ገዛ ኣሎ። ብድሕሪ እቲ ገዛ ቀስተ ደመና ኣብ ሰማይ ይርአ። ብየማን፡ ደስ ዘብልን ውቁብ ገጠራዊ መልክዓ ምድሪ፡ ጎቦታት፡ ኣኽራንን ዕራርቦ ጸሓይን ይርአ።

ካብ ትራንስፖርትን ተሽከርከርትን ተጠቃሲት ዝኾነት ፒክ ኣኘ መኪና እያ፡፡ መኪና ንዝብዙሕ ጥቕሚ ተገልግል፡፡ እዛ ዓይነት እዚኣ ድማ መብዛሕትኡ ጊዜ ሓለፍቲ ዝሕዝዋን ንፅዕነት ውን ተገልግል እያ፡፡

እዚ ካብቶም ዓይነታት ፍረምረ ተኽልታት ዝበሃሉ ሐደ ኮይኑ ንወድሰብ ዝተፈላለዩ ረብሐ ዝህብ እንትኸውን ካብቶም ዝህቦም ጥቅምታት ሐደ ንምግላፅ ዝአክል ፓፓየ ሕማም ካብ ዝከላኸሉ ሐደ እዩ።

እዛ ማሽን ግራይንደር ትበሃል፡፡ እዛ ማሽን ብዋናነት ኣብ ትካል ስራሕቲ ሓፂን መፂን ትርከብ፡፡ ስርሓ ድማ ንሓፂን ብዘግርም ቅፅበት ምቑራፅ እዩ፡፡

ዘመናውን ልዑል ጽሬት ዘለዎን ቡናዊ ጫማ ደቂ ተባዕትዮ ተቀሪቡ ኣሎ። ጻዕዳ ታሕተዋይ ክፋልን ጸሊም ላዕለዋይ ክፋልን ናይቲ ጫማ ተደሚሩ ጽሩይን ዲዛይን ይፈጥር። እቲ ምስሊ ናይ ጽባቐን ምዕቡልነትን ስምዒት የመሓላልፍ።

ወተሃደራዊ ክዳንን ቀይሕ በርበረን ዝለበሰ ሰብኣይ። ኣብ ገጹ ፍሽኽታ ኣብ ኣፍልቡ ድማ መሳርሒ ርክብ ኣለዎ። ርእሰ ተኣማንነትን ሓይልን ዘርኢ እዩ።

ኣዝዩ ዓቢይ ዕዳጋ ፍረታት እዩ። ብዙሕ ዓይነት ፍርያት ከም ኣናናስ፡ ባናና፡ ማንጎ፡ ብርጭ፡ ኣራንሺን ካልእን ኣብ ሓደ ድኳን ብጽፉፍ ተሰሪዖም ይርከቡ። ብዙሓት ዓይነታት ፍረታት ምህላዎም፡፡ ብዙሓት ፍርያት ምርኣይ ጥራይ ጥዑምን ጥዕና ዘለዎምን መግብታት ክንምነ ይገብረና።

እዚ ኣብ ኣኽሱም ዝርከብ ኢዛና ዝበሃል መናፈሻ እዩ፡፡ እዚ መናፈሻ ጣልያን ንሃገርና ኣብ ዝወረረሉ እዋን ዘዳለዎ ኮይኑ እስካብ ሕዚ ምስ ፅባቐኡ ይርአ ኣሎ፡፡

ናይ ከተማ ታክሲታት ብብዝሒ ይርአያ ኣለዋ፡፡ እዘን መኻይን ኣብ ሓደ ከተማ ሰብ ካብን ናይን ንምምልላላስ ጠንካራ ዕለታዊ ኣገዳስነት ዘለወን እየን፡፡

ጸሊም መትሓዚን ነዊሕን በሊሕን ስንቂ ዘለዎ መቑረጺ እዩ። እቲ መቑረጺ ኣብ ጻዕዳ ወረቐት ይቕመጥ። እዞም መቑረጺታት ኣብ ጥቕሚ ዝውዕሉን ንጥቕሚ ድሉዋት ዝኾኑን ይመስሉ።

ብኣርክትቼርን ህንፃ ስራሕን ዝተሰርሐ ዘመናዊ ገዛ ይረአ፡፡ እዚ ገዛ ንመንበሪ ሰብ ዋና ክውዕል ይኽእል ወይ እውን ንድርጅት ተኻርዩ ገንዘብ ክርከቦ ይኽእል፡፡

እዚ ማናጅር ዝበሃል ናይ ኢድ መጋየፂ እዩ፡፡ እዚ ናይ ቀዳሞት ደቂ ኣነስትዮ መጋየፂ ሎሚ ኣብ ከባቢና ብዙሕ ዝርአ ዓይነት መጋየፂ ኣይመስለንን፡፡

ኣብቲ ስእሊ ዓበይቲ ቆጽሊ ዘለዎም ተኽልታት ኣብ መሬት ተተኺሎም ይረኣዩ። ቆጽሎም ቀይሕን ጸሊምን ዝተሓዋወሰ ኮይኑ፡ ገፊሕን ነዊሕን እዩ። እቶም ተኽልታት ኣብ ጥቓ መንደቕ ይረኣዩ። ብጸጋም ካልኦት ቁሩብ ዝረቐቑን ቀጠልያ ቆጽሊ ዘለዎምን ተኽልታት እውን ይረኣዩ።

እዚ ብጣውላ ዝተሰርሓ ተዓፃፊ ስእሊ ናይ እመቤታችን ማሪያም ድንግል ወላዲት ኣምላክ ምስ ናይ ጌታ ስቕለት ፣ ናይ ቕዱስ ጀወርግስ ፣ ናይ ሰሎሜን ካልኦትን ዝሓዘ እዩ።

አሰኒ ደስ በሃልቲ !ዝተፈላለዩ አትክልቲ ምምጋብ ንጥዕናና ብጣዕሚ ጠቃሚ እዩ፡፡ ንአብነት ከም ጎመን፣ አቨካዶን ጨና አዳምን አብ ቆፃል ሕብሪ ምንፃፍን ሃሳስ እርሳስ ሕብሪ ድሕረ ገፅ ይርከቡ፡፡

እዚ ሓደ ዓቢይ ሰብኣይ ወርቅን ሰማያውን ልብሲ ተኸዲኑ ደው ኢሉ ኣሎ። ኣብ የማናይ ኢዱ ማይክሮፎን ብጸጋማይ ኢዱ ድማ ወርቃዊ መስቀል ሒዙ ከምዘሎ ይንገር። ከምዚ ዝበለ ስእሊ ነጸብራቕ ምምሕዳራዊ ጥበብን መንፈሳዊ ተመክሮን እዩ። ዝያዳ ምስትውዓል ዘለዎ ይመስል።

ኣብ በሪ ባንኪ ቤት ሓደ ዓይነት ናይ ላዕልን ናይ ታሕትን ዝተኸደነ ሰብ ይርአ ኣሎ፡፡ እዚ ሰብ ዋርድያ እዩ፡፡ ናይ ባንኪ ቤት ዋርድያ ንቕፅበት ካብ ቦትኡ ፈንተት ኣይብልን፡፡

ኣብ ኢትዮጵያ ካብ ዝርከቡ ሃይማኖታት ሓደ ዝኮነ ናይ ኦርቶዶክስ ተዋህዶ ክርስትያን ናይ ድንግል ማርያም ስእሊ ኮይኑ ማርያም ከምተማልድ ይኣምን እየ።

"ብወርቃማ ዝተቐርጸ ኣርማ ሃገራዊ ባንክ ኢትዮጵያ ኣብ ውሽጢ ጸሊም ዓንኬል ብኹርዓት ደው ኢሉ ይርከብ። ኣብ ከባቢኡ ዘሎ ፊደላት ግእዝ ዘመናውን ባህላውን ቅርጽታት ዘወሃህድ ክኸውን ከሎ፡ እቲ ስም ድማ ኣብ ታሕቲ ብግልጺ ተገሊጹ ኣሎ።"

እዚ ቅድሚት ናይ ሓደ ንግዳዊ ህንጻ ዘርኢ ኮይኑ፡ ሓያሎ ድኳናትን ቤት መግብታትን ይርኣዩ። ኣብ ካልኣይ ደርቢ እቲ ህንጻ "ኣፍሮይ ካፌን ቤት መግቢን" ዝብል ጽሑፍ ዝተጻሕፈ ዓቢይ ኣራንሺ ምልክት ይርአ። እዚ ጽዑቕ ህይወት ከተማን በዓላዊ ስሚዒትን የለዓዕል።

Facebook ካብ ናይ ሶሻል ሚዲያ መራኸቢ መረባት ሓደ እዩ፡፡ እዚ ቴክኖሎጂ ብዙሓት ዝጥቀሙሉ እዩ፡፡ ኣነ ግን ናይዚ ቴክኖሎጂ ተጠቃሚ ኣይኮንኩን፡፡

ከምዚ ዝበለ ናይ ቡና ስርዓት ኣይተራእየን፡፡ ኣብ ዙርያ ፈነጃጅል ኣብ ንኡሽተይ ሽሉም መሶብ ዝተቐመጠ ፈንድሻ፣ ኩስኩስትን ድስትን ዝበሃል ምልኩዕ መሕፀቢ ኢድ፣ ዝተረብረበ ሰቲ ከምኡውን ካልኦት ቀረባት ይርአዩ ኣለዉ፡፡

ኣብዚ ናይ ቢሮ ተሽከርካሪ ወንበርን ጠረጴዛን ተር ኢሎም ይርአዩ ኣለዉ፡፡ እዚ ዓይነት ኣቀማምጣ ብቡድን ዝሰርሑ ሰባት ዝውዕልሉ ምዃኖም ዘመላኽት እዩ፡፡

ኣብ ስእሊ ዝረኣኹዎ ስፍሕ ዝበለ ጨና ኣዳም ዝበሃል ተኽሊ እዩ። ቆጽሊ እቲ ተኽሊ ረዚን ሰማያዊ-ቀጠልያ ሕብሪ ዘለዎ ኮይኑ፡ ኣብ ላዕሊ ድሙቕ ብጫ ዕምባባታት ይዕምብብ። እዚ ድማ ውዑይን ገዛውነትን ንጥዕና ጠቃሚ ስምዒት ይህብ።

ባዶ ክፍሊ መስርዕ ጠረጴዛታትን መንበርን፡ ኣብ ቅድሚት ድማ ክልተ ዓበይቲ ሰሌዳታት ኣለዉ። ብሓፈሻ እቲ ክፍሊ ንመምሃሪ ድሉው ዝኾነ ህዱእን ፀጥታዊን ስምዒት ይህብ።

ኣብ ኢ/ያ ናይ ሓደ ብሄር ኣከዳድናን ኣጋይፃን ተኸቲላ ዋንጫ ሒዛ ትሰቲ ኣላ ፡ ኣብ ድሕሪታ ዝኾኑ ሰባት ኣለዉ እቲ ቦታ ኣዳራሽ እዩ ዝመስል ።

ፈሳሲ ዘይኮነ ጻዕዳ ንጥረ ነገር ዝተመልአ ዓቢ መትሓዚ ፌስታል ይመስል። እዚ ድሙቕ ሕብሪ ዘለዎ ንጥረ ነገር፡ ምልክት ባህላዊ ኣብ ገዛ ዝስራሕ ኣቑሑት፡ ከም ሽኮር ወይ ሩዝ እዩ።

ሓደ ኣቦን ኣደን፡ ብድሕሪቶም ልሙዕ ቆፅሊ ኣብ ዘለዎ ብሓጎስ ደው ኢሎም፡ ድልዱል ምትእስሳር ዘርኢ ፍሉይ ናይ ሰላም ግጥሚ ሒዞም ይረኣዩ። መሸላ/ዑፉን ዝተሸፈነ ተፈጥሮኣዊ ህድኣት ኣብ ህላወኦም ሓጐስ የንጸባርቕ።

ዝተፈላለዩ ዓይነት ዕሹጋት ብሽኩትታት እኔዉ፡፡ ከምዚኦም ዝኣምሰሉ ሕውስዋስ ምግብታት ናይ መጥቀሚ ግዜኦም ምክትታል ኣገዳሲ እዩ፡፡ ኣነ ዝዕዘቦ ሰባት መጥቀሚ ግዜ እንተይርአዩ እንትጥቀሙ እዩ እሞ ንጠንቀቕ ድኣ፡፡

እዚ ኣብ ትሕቲ ንጹር ሰማይ ደው ዝበሉ ተክልታት ከም ተፈጥሮኣዊ ስእሊ ብዝተፈላለየ ሕብሪ ዘለዎም ቆጽሊ ይራኣዩ። ቀጠልያን ቀይሕን ቆጽሊ ተሓዋዊሶም ብደረቕ ሓመድ ይረኣዩ ኣለው። እዚ ስእሊ ጽባቐ ተፈጥሮ ዘርኢ እዩ።

ዳሽን ቢራ ኣብ ብርጭቆ ተቐዲሑ ይርአ ኣሎ፡፡ እዚ ቢራ ኣብ ኣምሓራ ዝምረት እዩ፡፡ እቲ ጦርነት ብዝፈጠሮ ግዚያዊ ቅርሕንቲ ምኽንያት እዚ ቢራ ኣብ ከባቢና ተፀሊኡ ነይሩ፡፡

እዚ ቤቴ ክርስትያን ናይ ኣኽሱም ፅዮን ማሪያም እዙይ ጥንታውን ታሪኻቅን እዩ። ኣብቲ ትሕቲ መካበብዪኡ ግራውንድ ኣሰዎ እዩ። ሕብሪ ናይቲ ጉልላት ሰማያዊ እዩ ።

ናይ ጣውላ ስራሕቲ ኣብ ስፋልት ተቐሚጦም ይርአዩ ኣለዉ፡፡ ኣብ ናይ እግረኛ መንገዲ ብዝቕመጡ እንትግረም ዝበኣሰ ሕዚ ድማ እዚ ንርኢ ኣለና፡፡

ናይ ሰራዊት መራሕቲ ዝመስሉ ሰባት ንመስርዕ መሪሖም ይኸዱ ኣለዉ፡፡ እዞም ሰባት ወታደራዊ መፍለዪ ስለዘይብሎም ናይ መን ሰራዊት ኣባላት ምዃኖም ንምፍላጥ ኣፀጋሚ እዩ፡፡

ብዙሕ ፍረታትን ኣሕምልትን ዘለዎ ዕዳጋ፣ ከም ባናና፡ ኣራንሺ፡ ኮሚደረ፡ ለሚንን ቀጠልያ ቆጽሊ ዘለዎም ኣሕምልትን ካብቶም ዝበዝሑ ፍርያት እዮም። ሓንቲ ጓል ኣንስተይቲ ዕስለ ባናና ኣብ ኢዳ ሒዛ ክትረአ። እዚ ናይ ምብዛሕን ፍሩይን መዓልታዊ ንግድን ስምዒት ዘመሓላልፍ እዩ።

ኣብዚ ሰላማውን መስተንክርን ምስሊ፡ ኣብ መንጎ ኣኽራንን ጎቦታትን ዝርከብ ሰፊሕ ጎልጎል ብብርሃን ትዓርብ ወይ ትበርቕ ጸሓይ ይሕጸብ። ብርሃን ጸሓይ ነቲ መልክዓ ምድሪ ብውዑይ ብርሃን የዕለቕልቖ። ንዕቤት ተፈጥሮን ንህድኣትን ደረት ኣልቦ ተስፋ ዘለዎ ስምዒትን ዘንጸባርቕ እዩ።

ኣብዚ ምስሊ ሸውዓተ ቅርጽታት እርሳስ ኣብ ጻዕዳ ወርቂ ተሳኢሎም ኣለዉ። ኣርባዕተ ካብቶም ቅርጽታት እርሳስ ብቐይሕ ዝተመልኡን ብጸሊም ዝተዘርዘሩን ኮይኖም ገለ ቀይሕን ጸሊምን ርእሲ ኣለዎም። እዚ ንራእይ ፈጠራን ማሕበረሰብን ዝውክል ኮይኑ፡ ንሓጎስ ስራሕ ዝውክል እዩ።

"COAST" ዝብል ምልክት ዘለዎ ቆርቆሮ ምሉእ ክሬም ጸባ ፓውደር፣ ብዓበይቲ ቀያሕቲ ፊደላት ዝተጻሕፈ ኮይኑ፡ ናይ ዓረብኛ ቃል ተጻሒፉ ኣሎ። መብዛሕትኡ ዝተዓሸገ ምግቢታት ንደቂ ሰባት ኣዝዮም ዝጎድኡን ሓደገኛታትን ስለዝኾኑ ተዘይንወስዶም ይምረፅ፡፡

እዚ ዘደንቕን ጽቡቕን ከተማዊ ምድላው ዘርኢ እዩ። ኣብ ማእከል ነዊሕ ማሕበራዊ ሓወልቲን ኣብ ዙርያኡ ዝተዘርግሑ ህንጻታትን ኣለዉ። ነዋሕቲ ተኽልታትን ብማኒኪዩር ዝተሰርሑ ጎደናታትን ናይ ተስፋን ፍቕርን ኣየር ይፈጥሩ። ናይ ስኒትን ጽባቐን ስምዒት ዘንጸባርቕ መስተንክር ከተማዊ ቅርጺ እዩ።

ብጫ ዕምባባ ኣብ መሬት ደው ኢሉ ዝገልጽ እዩ። እቲ ዕምባባ ብዝተፈላለየ ዝርዝራት መርበብን በረድን ይርአ ፣ እዚ ድማ ንጽባቐ ተፈጥሮ ዝገልጽ እዩ። ናይ ምንቅስቓስ ስምዒት ይህብ፣ እዚ ድማ ህይወትን ዝተፈላለየ ዝርዝራትን ይወስድ።

ሓደ ካህን ካብ ከውሒ ኣብ ዝተፈልፈለ ግርመኛ ህንፃ ብመስኮት ተቐልቂሎም ይርአዩ ኣለዉ፡፡ እዚ ቦታ ኣብ ኣዝዩ በሪኽ ግድሚ ዝተሰርሐ እዩ፡፡ እዚ ህንፃ ካብ ናይ ገረዓልታ ናይ ኣኻውሕ ፍልፍል ቤተ ክርስቲያን ሓደ እንተይኮነ ኣይተርፍን፡፡

ኣብ ዕዳጋ ቦታታት ኣትኽልትን ፍራፍረን ብቻ ዝሽየጠሎም ቦታታት ኣትኽልቲ ቦታ ይበሃሉ። ኣብ ትግራይ ኣትኽልትን ፍራፍረን ብጣዕሚ ክባራት እዮም። ኣነ ኣትኽልትን ፍራፍረን ምምጋብ ብጣዕሚ እየ ዝፈትው።

ኣብዚ ናይ ኣኽሱማውያን ሚድያ ኔት ዎርክ ገፅ ግደይ ዝበሃል ሰብ ንርኢ ኣለና፡፡ መብዛሕትና እቶም ኣብ ደገ ኮይኖም ብዛዕባ ትግራይ ካብቲ ነባሪኣ ብላዕሊ ነንባዕሎም ዝዋግኡን እንጀራ ዝረኽብሉ ልኡኽ ዘዋግኦም ዘሎ ምዃኖም ኣይንፈልጥን፡፡ ዝገርም እዩ፡፡

እዚ ኣብ ኣኽሱም ከተማ ዝርከብ ዳዕሮ ፒያሳ እናተባህለ ዝፅዋዕ ከባቢ እዩ፡፡ እዚ ከባቢ ኣብ ከይዲ ምልማዕ ዘሎ እዩ፡፡ ስለዚ ከዓ እቲ ከባቢ ተስፍኡ ዓብዪ ኮይኑ ኣሎ፡፡

ኣብ ሓደ ክፍሊ ሆስፒታል መደቀሲ ክፍሊ ተተኺሉ ይርአ። ሓደ ሕሙም ኣብ ሓደ ዓራት ኮፍ ኢሉ ይረአ፡ ኣብ ልዕሊ ሓደ ዓራት ድማ መጋረጃ ኣሎ። እቲ ክፍሊ ቀሊልን ጽምው ዝበለን እዩ። ስቕታ፡ ናይ ቃንዛን ተስፋን ዝተሓዋወሰ ስምዒት ይስምዓካ።

እጉድ ዝበሉ ኣንበጣታት ኣብ ዝኾነ ቖም ወይ ድማ መሸላ እኽሊ 'ውን ክኽውን ይኽእል ይበልዑዎ ኣለዉ ነታ ተኽሉ ኽቐዳደሙ ነንባዕሎም ተነፃፂፎም እንሄዉ ።

እዞም ኣብ ምስሊ ይርአዩ ዘለዉ ሰብ ኣቶ ልደቱ ኣያሌው ይበሃሉ፡፡ እዞም ሰብ ኣብ ኢትዮጵያ ደረቕ ክበሃል ብዝኽእል ፖለቲካዊ ቅዋም ዝፍለጡ እዮም፡፡

እዚ ፍርያት ዝመልአት ቤተ ክርስቲያን እዩ ዘርኢ። ገፊሕን ቀይሕን ጨርቂ ጠረጴዛ ይርአ፣ ኣብ ላዕሊ ድማ መስቀል ይርአ። እዚ ምስሊ እዚ ናይ ቅርጽን ህይወትን ስምዒት ይህብ።

መፅሓፍ ይረአ፣ ኣብ ትሕቲ እቲ ጽሑፍ "ካብ መስከረም 2017 ጀሚሩ" ዝብል ጽሑፍ ኣሎ። እቲ ወረቐት እውን ዝተፈረመ ይመስል። ብሓፈሻ ቀዛሕታ ናይቲ ምስሊ ንጽሬት ኣገልግሎት ንምዕቃን ይጥቀመሉ።

ጠቅላይ ሚኒስተር ዶክተር ዓብዪ ኣሕመድ ኣብ ወንበር ተቐሚጦም ዘረባ እንተስምዑ ንርኢ ኣለና፡፡ መሪሕቲ ኩሉ ግዜ ኣብ ቅድሚት ኮፍ ኢሎም ክመርሑ እዩ ትፅቢት ዝግበረሎም፡፡

ክልተ ሳሙናታት ይርአ። እቲ ሓደ ናይ ጆንሰን ናይ ህጻናት ሳሙና ኮይኑ፡ ንህጻናት ዝኸውን ልኡምን ልኡምን ሳሙና እዩ። ንሕብሪ ቆርበት ዝሕግዝ ሳሙና እዩ። እቶም ሳሙናታት ናይ ጽባቐን ጽሬትን ስምዒት ይህቡ።

እዚ ኣብ ዝረአ ዘሎ ናይ ጽሕፈት መሳርሒታትን ናይ ናውትን ዘርኢ እዩ። እቲ ቀንዲ ትኹረት ዝግበረሉ"ተፈጥሮ"ዝብል ኣርእስቲ ዘለዎ ዓቢ ደፍተር ወይ ፋይል ኮይኑ ምስልታት ተፈጥሮ ዝሓዘ እዩ። ናይ ህድኣትን ብቕዓትን ስምዒት ዝህብ ኮይኑ ትምህርቲስራሕን ምድላውን ዘመልክት እዩ።

እዚ ንእሽቶ ድኳን ሞባይልን ኣክሰሰሪታትን ዘርኢ እዩ። እቲ ድኳን ብሞባይላትን ኣክሰሰሪታትን ከምኡ እውን ስምን ቁፅሪ ተሌፎንን እቲ ድኳን ብዘርእይ ባነራት ዝተሰለመ እዩ። ሓደ ሰብ ክሓልፍ ይረአ። እቲ ሃዋህው ናይ መዓልታዊ ህይወት ዘርኢ እዩ።

ኣብ ሓጺናዊ ደንበ ከብቲ ኣለዋ። ክልተ ሰባት ኣብ ድሕሪት ደው ኢሎም ኣለዉ። እተን ከብቲ ዝተፈላለየ ሕብሪ ዘለወን ኮይነን ዓበይቲ ቀርኒ ዘለወን እየን። ኣብ ዙርያኡ ሓሰርን ዕንጨይትን እውን ኣሎ። እቲ ቦታ ንእንስሳታት ንምዕባይን ንምሕብሓብን ዝተዳለወ ይመስል።

እዚ ኣብ መንጎ ጻዕዳ ቆርቆሮ ፍኹስ ዝበለ ብጫ መንደቕን ተንጠልጢሉ ዘሎ ጻዕዳ መቀየሪ ኣየር የርኢ። እቲ መሳርሒ ኣብ መንደቕ ብፍሉሽ ዝተቐመጠ ኮይኑ ኢንቨትለተር ቴክኖሎጂ ዝሕብር ጽሑፍ ኣለዎ። ምቹእን ዝሑልን ኮይኑ ይስምዓኒ! ምቁጽጻር ክሊማን ዘመናዊነትን ዘርኢ መሳርሒ እዩ።

ብዙሓት ድንሽ ኣብ መሶብ ዕንጨይቲ ተዓሺጎም ይረኣዩ። እቲ ድንሽ ፍኹስ ዝበለ ብጫን ክቡብን ነዊሕን እዩ። ኣብ ድሕሪት ካልኦት መሶብ ድንሽን ኣለዉ። እቲ ቦታ ንመሸጣ ዝቐርብ ፍሩይን ብዙሕን ፍርያት ዘርኢ እዩ።

ኣብዚ ሰማያዊ ሱፍን ክራቫታን ዝተኸድነ ፍሉጥ በዓል ስልጣን ይርአ። ምክትል ቀዳማይ ሚኒስትርን ጉዳያት ወፃኢን ዝነበሩ ኣይተ ደመቀ መኮነን እዮም። ኣብ ቅድሚኡ ሓያሎ ማይክሮፎናት ኣለዉ። እዚ ጋዜጣዊ መግለጺ ምዃኑ የመልክት። እቲ ገጽ መሳጢ ኮይኑ ኣገዳስነትን ዕቱብነትን ናይቲ ጉዳይ ዘመሓላልፍ እዩ።

እዚ ማሽነሪታት ኣብ ቀረባ መንገዲ ሮለር ዝበሃል ዓቢ ኣራንሺን ጸሊምን ማሽን ኮይኑ ነቲ ሓድሽ ዝተነጽፈ ኣስፋልት ትጥቕልሎ ኣላ። እዚ ምስሊ እዚ ኣብ ውሽጠይ ናይ ምዕባለን ጻዕርን ምዕባለን ስምዒት ይፈጥር።

እዚ ብሕብሮም ዝተዘርግሑ ናይ ስነ-ጽሑፍ ምልክታት ከም ሙዚቃዊ ፓለቲ ተዘርጊሖም ኣለዉ። ብጫ፡ ሰማያዊ፡ ቀይሕ፡ ቀጠልያ ሕብርታት ብሓባር ንፈጠራዊ ዓለም የገርምዎ። እቶም ምልክታት ከም መሳርሒ ስነ-ጥበባዊ ብዝተወደበ ኣገባብ ተነጺፎም ኣለዉ።

ተምሃሮ ኣብ ትሕቲ መብራህቲ ለይቲ ኮፍ ኢሎም ዕዮ ገዛ ይሰርሑ ኣለዉ። እቶም ተምሃሮ መጻሕፍቶም ከፊቶም ኣብ መንጸፍ ኮፍ ኢሎም የንብቡ ኣለዉ። እዚ ድሌት ትምህርትን ፍልጠትን ዘርኢ እዩ።

ሰብ ዝሰርሖ መንጫዕጫዕታ ይርአ ኣሎ፡፡ መንጫዕጫዕታ ደስ በሃሊ ትርኢትን ድምፅን ዘለዎ ብምዃኑ ኣብኡ ንዝሕፀቡ ኾነ ንዝዕዘቡ መንፈሶምን ኣእምሮኦምን ዘሕድስ እዩ፡፡

ቀጢን ደርቢ ዘለዎ ህንጻ ኣብ ማእከል ሕብሪ ዝመልአ ጫካ ደው ኢሉ ኣሎ። ኣብ ዝበለጸ ተፈጥሮኣዊ ስቕታ። ቆጽሊ ኣብ ብርሃን እናተንቀሳቐሰ እንከሎ፤ እቶም ዕንጨይቲ በትሪ ከም መንደቕ ሓመድን ተፈጥሮኣዊ ትንፋስን ኣብ ነዃል መፍትሕ ደው ኢሎም ኣለዉ።

ዓበይቲ ባንዴራታት ኢትዮጵያ ብባህላዊ ሕብሪ ይራኣዩ ፤ ባህላውን ሃይማኖታውን ኣከዳድና ዝተኸድኑኣመንቲ ብሰላምን ብኽብሪን ተሰሊፎም ኣለው። ሃይማኖታውን ሃገራውን ሓበን ዝተመልአ፡ ልቢ ዝትንክፍን ብሃገራዊ ዝኽሪ ስምዒት ዘለዎ እዩ።

እዚ ዓቢን ጽዑቕን ቁጥቋጥ ወይ ንእሽቶ ገረብ የርኢ። ኣቝጽልቱ ጸሊም ቀጠልያን ቀጢንን እዩ። ታሕተዋይ ክፋል ናይቲ ቁጥቋጥ ብደረቕን ብጫን ሳዕሪ ዝተኸበበ ኮይኑ፡ብድሕሪት ንጹር ሰማይ ይርአ። እዚ ተፈጥሮኣዊ ዕብየትን ሓይሊን ኣብ ትሕቲ ድሙቕ ጸሓይ ምንባርን ዝብል ስምዒት ይህብ።

ኣብ ዘሎ ሰብ ራእሲ ወልደሚካኤል ሰሎሞን እዩ። ራእሲ ወልደሚካኤል ሰሎሞን ፍሉጥ ኤርትራዊ ወተሃደራዊ መራሕን ሃገራውን ንኤርትራ ዝገዝእ ሓያል መራሒ እዩ ነይሩ። ባህላዊ ክዳንን ተኸዲኑ ኣሎ። እቲ ስእሊ ጥንታዊ ኮይኑ ገጹ ድማ ምልክታት ዕድመ ዘርኢ እዩ።

ግንባር ሓርነት ኦሮሞ (ኦነግ)ባንዴራ የርኢ። እታ ባንዴራ ሰለስተ ሰረዛት መስመር ኣለዋ። ቀይሕ፣ ቀጠልያ፣ ቀይሕ። ኣብቲ ኣብ ማእከል ዘሎ ቀጠልያ ከባቢ ብጫ ጸሓይ ኮይና፣ እዚ ባህላዊ ስርዓት ዲሞክራስያዊ ምሕደራ ሓድነትን ኣብ ባህሊ ኦሮሞ ዘርኤና እዩ።

ሓደ ሰብኣይ ኣብ ቅድሚ ብጫ መንደቕ ኣርማን ስምን ኒብ ኢንተርናሽናል ባንክ ዘለዎ ጃኬት ተኸዲኑ ደው ኢሉ ኣሎ። ኣብ ጎድኑ ድማ ኣርማ ናይቲ ባንክ ዘለዋ ባንዴራ ኣላ። ስምዒት ናይቲ ምስሊ ሞያውን ንግዳውን እዩ።

ዝተፈላለዩ ዕሹጋት ቀረባት ይርአዩ ኣለዉ፡፡ ንምዃኑ ኣብ ክንዲ ዕሹጋት ትኩሳት ቀረባት ክንረክብ ስለዘይንኽእል ድዩ ኩሉ ግዜ ነዞም ናይ ፋብሪካ ምህርትታት ንፅበ፡፡

ኣብዚ እዚ ጸሊምን መስተንክርን ጸጉሪ ዘለዎ ሰበይቲ ይርአ ኣሎ። ሓንቲ ሰበይቲ ራዛ ፈረስ ዝተመልአ ሕብራዊ ዘውዲ ሒዛ ትርአ። እእዚ ንራእይ ጽባቐን እምነትን ዝውክል እዩ።

ስፋልት ናይ ምንፃፍ ስራሕቲ ይስራሕ ኣሎ፡፡ ስፋልት ንተሽከርከርትን ተጓዓዓዝትን ካብ ዝፈጥሮ ምቾት ብተወሳኺ ንፅባቐ ሃገርን ከተማን ዘለዎ ኣገዳስነት ዓብዪ እዩ፡፡

ኣብዚ ዝተፈላለየ መጠን ዘለዎም ፅቡቓት ብረድስትታት ይርአዩ ኣለዉ፡፡ ብረድስቲ ምግቢ ንምብሳል ኣገዳሲ ካብ ዝኾኑ ናይ ገዛ ኣቑሑ እቲ ቀንዲ እዩ፡፡

ሕርሻ ዳርጋ ሙሉእ ህዝቢ ሃገርና ዝጥቀመሉ ዓውዲ እትከውን እዚዓውደ ስራሕ እዚ ምዝማን ኣድላይ ወሳኒን እዩ እዛ እንረኣ ዘለና ማሽን ስርናይ እንዳዓፀደት እያ ዘላ።

ብብዙሓት ኣኽራንን ጎቦታትን ዝተኸበበ ሰፊሕ ጎልጎል እዩ። እቲ መሬት ደረቕን ኣኻውሕ ዝበዝሖን ኮይኑ፡ ኣብ ኩሉ ቦታታት ቀጠልያ ቁጥቋጥን ኣግራብን ኣሎ። ኣብ ቅድሚት ቀይሕ ኵምራ ኣኻውሕ ይርአ። እቲ ቦታ ገፊሕን ተፈጥሮኣዊ ጽባቐ ዘለዎን ይመስል።

ኣብቲ ስእሊ ቡዝሓት ሰባት ኣብ ጽርግያ ተኣኪቡ እናደረፉን እናተሓጎሱን ይረኣዩ። መብዛሕትአን ጻዕዳን ቀይሕን ስፖርታዊ ክዳውንቲ ዝለበሳ ኮይኖም፡ ኣብ ማልያኦም "ሻምፕዮንስ 70 አንደርታ" ዝብል ጽሑፍ ተጻሒፉ ኣሎ።

እዚ ቁልቁል ዝኣፉ ክቢ ቅርጺ ዘለዎ ባህላዊ ጎጆ፡ላዕሉ ብሓሰር ዝተሰርሐን ካብ ዕንጨይቲ ዝተሰርሐ መንደቕን ዘርኢ እዩ። እቲ ገዛ ብነዋሕቲ ተኽልታትን ኣግራብን ባናና ዝተኸበበ እዩ። ባህላዊ ጽባቐ ስነ-ጥበብን ምስ ተፈጥሮ ዝሰማማዕ ኣነባብራን ዘንጸባርቕ ህዱእን ሰላማውን ስምዒት የቕርብ።

ፅብቕቲ ንኡሸተይ ናይ ገዛ መኪና ትርአ ኣላ፡፡ እዛ መኪና ኣርባዕተ ሰብ እያ ትሕዝ፡፡ በዚ ቤተ ሰብ ሙሉእ ክትሕዝ ከምትኽእል ንርዳእ፡፡

እዚ ካብ ናይ ድወ ኢንተርናኝናል ናይ ዜና ቪድዮ ዝተቐድሐ ይመስል። እቲ ምስሊ ሰለስተ ሰባት ኣብ ክፍልታት ተኸፋፊሎም ዘርኢ እዩ። ኣብ ታሕቲ፡"ህጹጽ ዜና" ዝብል ኣርእስቲ ኣለዎ። እዚ ብፖለቲካዊ ወጥሪ፡ ኣህጉራዊ ጉዳያትን ኣድላይነት ሓበሬታን ዝተመልአ ናይ ህጹጽነት ስምዒት ዝፈጥር እዩ።

ቀይሕ ቆርቆሮን ክልተ መንኰርኰርን ዘለዋ ብፈረስ እትስሓብ ዓረብያ እያ። ሓደ ሰብ ኣብታ ዓረብያ ኮፍ ኢሉ ምስ ዝረአ፡ እቲ ፈረስ ኣብ ቅልጡፍ ምንቅስቓስ ይርከብ። ኣብ ድሕሪት ካልእ መጓዓዝያታትን ህንጻታትን ዓንዲ ኤለክትሪክን ይርአ። ብመዓልታዊ ንጥፈታት ዝተመልአን ህያውን ይመስል።

እዚ ናይ ህንጻ ቦታ እዩ። ክልተ ደቂ ተባዕትዮ ናይ ህንጻ ናውቲ (ናይ ድሕነት ቆቢዕን ኦቨርሎስን) ተኸዲኖም ይረኣዩ። ኣብ ሓመድን ጭቃን ዝተመልአ ቦታ ይሰርሑ ኣለው፤ ሓደ ካብኣቶም ኣብ ምኹዓት ተጸሚዱ ይርከብ።

ዲቪዲ መጻወቲ ኣብ ክፉት ትሬይ ሕብራዊ ዲስክ ሒዙ፣ ኣብ ቅድሚት ሪሞት ኮንትሮል ኣሎ፡፡ እቲ መሳርሒ ንፊልም ወይ ቪድዮ ንምዕዛብ ዝውዕል ይመስል። ናይ ቀደም ተዘክሮታት ዘምልስ ቀሊልን ህቡብን መዘናግዒ ኣቕሓ እዩ፡፡

በቢዓይነቱ ዓይነት ፀብሒ ዘለዎ ናይ እንጀራ መኣዲ ኣብ ቢያቲ ቀሪቡ ኣሎ፡፡ ኣብ ዙርያ እቲ መኣዲ እውን ቢራ ቀሪቡ ኣሎ፡፡ እዚ ኩነታት ናይ ግብዣ እዩ ዝመስል፡፡

ብዙሕ ሕብሪ ዘለዎ ደርሆ ፣ቀይሕ ቆርበትን ጭሕምን፡ ወርቃዊ ኣራንሺ ዝሕብሩ ክሳድ፡ ቀይሕ ቡናዊ ሕቖ፡ ከምኡ’ውን ንብሩህ ጸሊምን ሰማያውን ቀጠልያ ጭራ ኣለዎ። ኣብ ሳዕሪ ዝበዝሖ ግራት ደው ኢሉ ይርአ። ግርማዊትን ጽብቕትን ኳኩናይ እዩ፡፡

እዚ ቶዮታ ሃይስ ሚኒባስ ዘርኢ ኮይኑ ኣብ ላዕሊ ናይ ጽዕነት መቐመጢ እታ ተሽከርካሪት ኣብ ገጠር ወይ ከባቢ ከተማታት ንዝተፈላለየ ኣገልግሎት መጓዓዝያ እትውዕል ትመስል፡ እዚ ድማ ናይ ተግባርን ናይ ጉዕዞን ስምዒት ይፈጥር።

እታ ናይ ጽዕነት መኪና ሰማያውን ብጫን ኮይና፡ ኣብ ጎድና ናይ ጽዕነት ተጎታቲት ኣላ። ኣብ ድሕሪት ካልእ ቀጠልያ ናይ ጽዕነት መኪና ኣላ። ሓፈሻዊ ኣረዳድኣን ናይ መዓልታዊ መጓዓዝያ እዩ።

"ሓንቲ ባቡር ብጽኑዕ እግሪ ሃዲድ ኣብ ዝተደገፈ ልዑል መድረኽ ክትንቀሳቐስ ትረአ።" ነቲ ምድረበዳ መሬት ባህሪ እናሰገረ ኣብ መንጎ ኣኽራናት ድሙቕ ላምባ ልምዓቱ ተሰኪሙ ብስንባደ ዝለዓል ተስፋ ይመስል።"እቲ ልዑል ኣቃውማ ምስ ምንቅስቓስን ተስፋን ዝተኣሳሰሩ ስምዒታት የርኢ።

ኤሌክትሮኒካዊ መሳርሒ ዘርኢ እዩ። ጸሊም ብዙሕ ስራሕ ዝሰርሕ መሕተሚት ናይ "ኤፕሰን" ምልክት እያ። እዚ ድማ እቲ መሳርሒ ንመምሃሪ ወይ ንገዛ ዝውዕል ምዃኑ ዘመልክት እዩ። ብሓፈሻ እዚ መሳርሒ መዓልታዊ ስራሕን ትምህርታዊ ድሌታትን ንምምላእ ጠቓሚ እዩ።

እዚ ሓደ ብዕድመ ዝደፍኡ መጻምድቲ እዩ ዘርኢ። ክልቲኦም ባህላዊ ጻዕዳ ክዳን (ጋቢ ወይ ሻማ) ተኸዲኖም፤ እታ ሰበይቲ ዝተጠልፈ ናይ ኢትዮጵያ ልብሲ ተኸዲና ኣላ። እቲ ሰብኣይ ድማ ቆቢዕ ገይሩ ኣሎ። እዚ ድማ ክብርን ትውፊትን ዘርኢ እዩ ።

ኣብዚ ኣብ ሓንቲ ከተማ ኢትዮጵያ ዝርከብ ጽዑቕ ጎደና ዕዳጋ እዩ። እቲ ጽርግያ ዘይተጸረገ ወይ ኣረጊት ኣስፋልት ዘለዎ ኮይኑ፡ ኣረጊት ብጫ ቮልክስዋገን ቢትልስን ሚኒባስ ታክሲታትን ምስ ብዙሓት ሰባት ክጓዓዛ ይረኣያ። እዚ ህይወትን ንጥፈትን ዘርኢ ምስሊ እዩ።

ዝተፈላለዩ ሕብርታት ዘለዎም ናይ ስእሊ መቕብኢ ይርአዩ ኣለዉ፡፡ ምስኦም እርሳሳት እውን ኣለዉ፡፡ እዞም መሳርሕታት ኣብ ስራሕቲ ስእሊ ናይ ግድን ክህልዉ ዘለዎም እዮም፡፡

ሓደ ሰብኣይ ባህላዊ ክዳን ኢትዮጵያ ወይ "ክዳን ሓበሻ" ተኸዲኑ ኣሎ። ኣብ ታሕቲ ናይቲ ክዳን ድሙቕን ብዙሕ ሕብሪ ዘለዎን ጥልፊ ኣለዎ። ሕብርታቱ ብጫ፡ ሰማያዊ፡ ቀይሕን ቀጠልያን እዮም። እዚ ጽቡቕ ኣከዳድና ነቲ ባህሊ ዘንጸባርቕ ሕጉስን ጽቡቕን እዩ።

እዚ ሓያሎ ወተሃደራዊ ሓይልታት ኣብ ሓደ ጽርግያ ክጓዓዙ ዘርኢ እዩ። ዩኒፎርም ዝለበሱን ኣጽዋር ዝዓጠቑን ደቂ ተባዕትዮ ብጉጅለ ይጓዓዙ ኣለዉ። እዚ ምስሊ እዚ ጭንቀትን ከም ዝስምዓኒ ይገብር፤ ሰላም ዘይምህላው ወይ ኣጸጋሚ ኩነታት ዘርኢ እዩ።

እዚ መቑፀርያ ይበሃል መቑፀርያ ማለት ዓበይቲ ወለዲ ንፆሎት መቑፀሪ ዝጥቐሙሉ እዩ ፡ ኣብ ማእኽሉ መስቐል ዝኣተዎ እዩ ፡ እንደገዳ ፀሊም ማዕተብ''ውን እንሄ ።

እዚ ናይ ቻርጀር እካብ ኣብ ሓንቲ ሶኬት ዝተፈላለያ ዓይነት ሞባይላት ቻርጅ ንምግባር ይጠቅም፡፡ ኣብዚ ብዙሕ ኣማራፂታት ስለዘሎ ቻርጀር ኣይገጥምን ኢሉን ምባል የለን፡፡

ኣብ መደርደሪታት ድኳናት ንመሸጣ ዝኸውን ዕሹግ ናይ ህጻናት ዳያፐር ኣሎ። ኣብ ላዕሊ ብሰማያውን ቀጠልያን ዝተጠቕለለ ዳያፐር ኣሎ፡ ኣብቲ ታሕተዋይ መደርደሪ ካልኦት ዕሹጋት ዳያፐር ብሐምላይን ሰማያውን ኣለዉ። ናይ ንግድን ክንክን ህጻናትን የመልክት።

እዚ ዝተፈላለየ ሕብሪ ዘለዎም ኣሕምልቲ ኣብ መሬት ከም ተፈጥሮኣዊ ቅብኣ ተዘርጊሖም ይርከቡ። ኮሚደረ፡ ጉዕ፣ ለሚንን ብጸጋም፡ ካሮት ኣብ ማእከል ተዘርጊሑ፡ ድንሽን ሽጉርትን ድማ ብየማን ዝተዘርግሐ ቅርጺ ይረአ። እዚ ተፈጥሮኣዊ ምህርቲ ጥራይ ዘርኢ ምስሊ እዩ።

እዚ ካብቶም ባህላዊ ደረፍታት ዘደርፉ ትግሪኛ ሓደ ኮየኑ መበዛሕትኡ ግዜ ብ ጭራ ብ ምድራፍ ይፈለጥ ።አቶ ፅጋቡ ተሻለ ድማ ይበሃል።

ንቤት ጽሕፈት ዝውዕል ጠረጴዛን መንበርን እዩ። እቲ ጠረጴዛ ጸሊም ምስ ቡናዊ ሳጹናት፡ እቲ መንበር ድማ ጸሊም ምስ መንኰርኰር እዩ። ካልኦት ወንበር ቤት ጽሕፈት ብድሕሪት ይረኣዩ። እዚ ናይ ንግዳዊን ናይ ቤት ጽሕፈት ቢሮ እዩ።

ካብ ሳዕሪ ዝተሰርሐ ገዛ ይርአ ኣሎ፡፡ ኣብ ድሕሪኡ ድማ ብርክት ዝበለ ብኢድ ዝተቐጥቀጠ ጃህያ ኣሎ፡፡ እዚ እቲ ቦታ ከባቢ ከተማ ምዃኑ ይሕብር፡፡ እታ ገዛ ሳዕሪ ምዃና ግን ኣብ ርሑቕ ከባቢ ገጠር ዘላ እያ ትመስል፡፡

ናይ ኒያላ ኢንሹራንስ ባንዲራን ኣርማን ይርአ ኣሎ፡፡ ምስኡ ግን ፅሕፈት ናይ ዝለማመድ ዝመስል ናይ ኢድ ፅሑፍ ኣሎ፡፡ እዚ መፅልኢ ፅሑፍ ብሓቂ ክውገድ እዩ ዘለዎ፡፡

ኣብዚ ምስሊ ኣዝዩ ደስ በሃሊ ቀይሕ ዕምበባ ዘለዎ ተኽሊ ይርአ ኣሎ፡፡ ናይዚ ተኽሊ ኣቀማምጣ ግን ንመመላክዒ ኮነ ኢሉ ዝተተኸለ ኣይመስልን፡፡

እዚ ዝርአ ዘሎ ሓሰማ እዩ። እቲ ሓሰማ ሮዛ ቆርበት ኣለዎ፤ ዓበይቲ ፍኹስ ዝበለ ቀይሕ እዝኒ ኣብ ሓደ እዝኒ ብጫ ምልክት ዘለዎ። ኣፍንጫኡ ንእሽቶን ሮዛን እዩ። እዚ ድማ ንጽህናን ለውሃትን ናይቲ እንስሳ ዝስምዓሉ ኩነታት እዩ።

ኣብቲ ኦም ኣቮካዶ፣ ፍረታት ቀጠልያ፡ ገሊኡ ፅልም ዝበለ እዩ። ኣብ ድሕሪት ንጹር ሰማያዊ ሰማይ ኣሎ። ብሓፈሻ ስሚዒት ናይቲ ምስሊ ተፈጥሮኣውን ፍሩይን እዩ።

እዚ ገዳም ኣብ ምብራቓዊ ዞባ ከባቢ ብዘት ዝርከብ ናይ ኣቡነ ኣረጋዊ ደብረዳሞ ገዳም እዩ፡፡ እዚ ገዳም ብሓብሊ ዝድየብ ተኣምራዊ እዩ፡፡ ኣነ ግን ናይዚ ገዳም ብኣካል ከይደ ኣይፈልጥን፡፡

ኣብ ናይ ኢ/ያ ታሪክ መዝገብ ኣብ እዋን ሃፀያውን ነጊሶም ካብ ዝነበሩ ሓደ ሃፀይ ሚኒሊክ ንጉሰ ነገስት ዘ-ኢ/ያ እዮም፡፡ እዝአን ድማ ባዓልቲ ቤቶም እተጌ ጣይቱ ብጡል ይባሃላ፡፡

እዚ ጋዓት ዝተመልአ ዓሚቝ ጻዕዳ ማዕበል ዘለዎ ሳእኒ እዩ። እቲ ጋዓት ክቡብ ቅርጺ ዘለዎ ኮይኑ ኣብ ማእከሉ ዓሚቝ ነዃል ኣለዎ። ኣብ ውሽጢ እቲ ጉድጓድ ሓርጭን በርበረ ክኸውን ዝኽእል ነገር ኣሎ። እዚ ብርቱዕን ባህላውን ቁርሲ እዩ።

ወይዘሪት ቡና ንበላ ዋላ ቡን ኣፍሊሓ እንዳቐድሓት ትርከብ ኣብቲ ረሆበት ሸውዓተ ፈናጅል ኣለዉ እቲ ጀበና ድማ ክልተ ኣፉ እዩ እንኤ ።

ኣብዚ ኮብራ ዝመስል ናይ ተመን ዓይነት ኣሎ፡፡ እዞም ናይ ኮብራ ዓሌት ኣትማን መርዞም ግዜ ዘይህብ ቀታሊ እዩ፡፡ ኣብ ከባቢና እዃ ኮብራ ሪአ ዝብል ኣይሰምዕን፡፡

ቀይሕን ብጫን ናይ ቅድስቲ ማርያም ዩኒቨርሲቲ መልእኽቲ ማህደር፣ ኣብቲ ማእከል፡ ዝተፈላለዩ ናይ ዲግሪ ፕሮግራማት ብንጹር ተዘርዚሮም ፣ኣብ ታሕቲ ሓበሬታ ምዝገባን ተወሳኺ መልእኽትታት ኣመራርሓን ብሕጽር ዝበለን ቅርጺ ተገይሩሉ፣ ምሉእ ገጽ ናይ ተስፋ ስምዒትን ናይ ትምህርቲ ዕድልን ይፈጥር።

ዲያቆናት ኣብ ቤተ ክርስቲያን መሳቕል ሒዞም ልብሰ ተክህኖ ተኸዲኖም የዝይሙ ኣለዉ፡፡ እዚ ናይ ኣምልኮ ስርዓትና ንኽቕፅል ወለዶና ብናይ ቤተ ክህነት ትምህርቲ ክነምፅኦ ኣለና፡፡

ቀይሕ ሪሞት ኮንትሮል መኪናን መሳርሒታትን፣ ኣብ ድሕሪት ድማ ጸሊም ስፖይለር ኣለዋ። ኣብ ታሕቲ ሪሞት ኮንትሮል ኤሌክትሪክ ቻርጀርን ሰለስተ ባትሪታትን ክትዕዘቡ ትኽእሉ ኢኹም። ብሓፈሻ እዚ ዘዘናግዕን ናይ ህጻናት ጸወታን ከምኡ ድማ ናይ ዘመናውነት ምጥቀት እዩ።

ከበድቲ ማሽነሪታት ኣብ ተግባር ዝረኣዩሉ ትርኢት እዩ፡፡ ብድሕሪት ድማ ገለ ህንጻታትን ነዋሕቲ ጎቦታትን ወይ ኣኽራንን ኣለዉ። እቲ ድሙቕ ብርሃን ጸሓይ፡ እታ መዓልቲ ጽዑቕን ውዑይን ምዃና የርኢ። ንሓይልን ጽዑቕነትን መስርሕ ህንጸት ፍጹም ዘንጸባርቕ እዩ!

እዚ ካብ ሮዛ፣ ጻዕዳን ወርቅን ባሎናት ዝተሰርሐ ናይ ፓርቲ ዲኮር ዘርኢ እዩ። እተን ባሎናት ብሓያሎ ቅስትታትን ብኣግማድ መስመርን ዝተሰርዓ ኮይነን ኣብቲ መንደቕ ተንጠልጢለን ዘለዋ ዓበይቲ ቅርጺ ጽምብላሊዕ ዘለወን ባሎናት ኣለዋ። እቲ ሽልማት ናይ ሓጎስን ጽምብልን ዘለዎ እዩ።

እዚ ኣብ ዳስ ዝተተኽለ ግዝያዊ ክሊኒክ ይመስል። ሓደ ሰራሕተኛ ጥዕና ምስ ሓደ ሕሙም ኣብ ዙርያ ጠረጴዛ ኮፍ ኢሉ ኣሎ። እቲ ሕሙም ምኽሪ ወይ ሕክምና እትረክብ ትመስል። እዚ ምስሊ ምስ ተስፋን ሓልዮትን ዝህብ ስምዒት ዘለዎ እዩ።

ተበሃጊ ልምዓት ዘለዎ ከባቢ ይርአ ኣሎ፡፡ እዚ ከባቢ ናይ ሰብ ስራሕ ውፅኢት እዩ፡፡ ኩሉ ኪቦቢ ከምዚ ዓይነት ልምዓት እንተዘካይድ ኣብ ዓድና ዝጠምይ ኣይምተረኸበን፡፡

ኣብዚ ስእሊ ንርእዮ ዘለና ናይ ኣየር ኮምፕረሰር ሰማያዊ እዩ። እቲ ታሕተዋይ ክፋል ድማ ዝተጸቕጠ ኣየር ዝዕቅብ ዓቢ ታንኪ ኮይኑ፡ ኣብ ልዕሊኡ ሞተር ተሰቒሉ ኣሎ። እዚ ኣየር ኮምፕረሰር ኣብ መካይን፣ ምውዓይን ኢንዱስትርያዊ ስራሕን ኣየር ንምምላእን ይጥቀመሉ።

ኣብ ጐማን ቆርቆሮን ዝተዓሸጉ ናይ ምግቢ ቅመማት ይርአዩ ኣለዉ፡፡ ኣንቱም ሰብ ንጥዕናና ንግደስ እንተኾይንና ዕሹጋት ምግብታት ናይ ምግቢ ቅመማት ክንጥቀም የብልናን፡፡

አረ ማሚ! ቡዙሓት ዝተዓሸጉ ታኒካታት አብ እርሳስ ሕብሪ ድሕረ ገፅ ተደርዲሮም ይርከቡ፡፡ ንአብነት ማሚ ላክ ዝብል ብእንግሊዘኛ ሰማያዊ ሕብሪ ዝተፀሓፈ ኮይኑ፤ ኤክስትራ ኬር ሓደ ዝብል ከዓ ብቀይሕ ሕብሪ ተፃሒፉ አብ ፃዕዳን ብጫን ድሕረ ባይታ ይርከብ፡፡

ኣብ ቀጠልያ ናይ ኣትክልቲ ቦታ ደው ኢላ ዘላ ሰበይቲ ይውክል። ጻዕዳ ሽፈን ርእሲ ተኸዲና ናብቲ ምንቅስቓስ ገጻ ትጥምት ኣላ። እቲ ዝርዝራት ምስሊ ብዝተፈላለዩ ባእታታት ዝተመልአ ኦም ዝውክል ኮይኑ፡ ናይ ምንቅስቓስን ጽባቐን ስምዒት ኣለዎ።

ሓፈሻዊ ሆስፒታል መቀለ ዝብል ፅሑፍ ታፔላ ዘሎ ኮይኑቀይሕ ብፃሕዳ ዓይነት ማልያ ዝገበሩ ኣብ እቲ ቅድሚ ሆስፒታል መበዛሕቲኦም ደው ኢሎም ውሕዳት ድማ ከፍ ኢሎም።

ክልተ ናይ ጸጉሪ መእሰሪ፣ እቲ ሓደ ኣራንሺ እቲ ካልኣይ ድማ ብጫ እዩ። ክልቲኦም ቁሩብ ምጉርምራም ዘለዎም እዮም። ኣብ ድሕሪት ቀጠልያ መጽሓፍ ወይ ሳጹን ይርአ። ብሓፈሻ ስሚዒት ናይቲ ምስሊ ናይ ቅልልነትን መዓልታዊ ነገራትን እዩ።

ፕረዚደን ሳህለወቅ ዘውዴ ምስ ዝኽነ ገለ ናይ ኣፍቲካ መራሒ ኣብ ቤተ መንግስተን እንዳዘራረበኦ እየን ዘለዋ ፡ ፕረዚደን ናይ ኢ/ያ ኽይነን ከገልግላ ፀኒሓን እየን ።

እዚ ዝተፈላለዩ ስኒከርስ ኣብ ሓደ ቦታ ተደራሪቦምን ተሰቒሎምን ዘርኢ እዩ። እቶም ጫማታት ብቐንዱ ጻዕዳ ኮይኖም ዘመናዊ ዲዛይን ብቐይሕጸሊምን ካልእ ሕብርታትን ዝተሰለሙ እዮም። እቲ ምስሊ ናይ ፋሽንን ንእስነትን ስምዒት ይህብ፣ እቲ ጫማን ዋርድሮብን ንመሸጣ ዝቐረበ ይመስል።

እዚ ሊሓም ናይ ዝበሃል ኦም ፍረ እዩ፡፡ እዚ ተኽሊ ኣብ ገጠር ዝበቑል ኮይኑ ሰባት ብፍላይ ድማ ቆልዑ ይምገብዎ፡፡ ሊሓም እንትትበልዖ ንከንፈርካ ሊፕስቲክ ዝመስል ደስ በሃሊ ሕብሪ ዝቐብእ ምቁር ፍረ እዩ፡፡

ኣብ ጫፉ ክቢ ቀለበት ዘለዎ ናይ ክሳድ ሓብሊ ይርአ ኣሎ፡፡ ሓብሊ ናይ ክሳድ ብኸምዚ መልክዕ ክዳሎ ባህላዊ ኣይኮነን፡፡ ናትና ሓብሊ ናይ ሃይማኖት ምልክት ዘለዎ እዩ፡፡

ክልተ ሰባት ኣብ ፍርስራስ ናይ ሓደ ዝፈረሰ ህንጻ ደው ኢሎም። እቲ ካልኣይ ድማ ኣብ ጎድኑ ተጸጊዑ ክሕግዝ እዩ። እቲ ከባቢ ብሕጡብን ቁርጽራጽ እምንን ዝተዓብለለ እዩ። እዚ ንቓልስን ንስራሕ ረድኤትን ዝገልጽ እዩ።

ኣብዚ ምስሊ ደቂ ኣንስትዮን ደቂ ተባዕትዮን ኣብ መድረኽ ባህላዊ ምርኢት የርእዩ ኣለዉ፡፡ ትዓዘብቶም ብሓጐስ ሰኺሮም ኣለዉ፡፡ እዚ መድረኽ ደስ በሃሊ እዩ፡፡

ተመሃሮ ኣብ ግቢ ቤት ትምህርቶም ይንቀሳቐሱ ኣለዉ፡፡ ንትምህርቲ ቤት ተፈታዊ ካብ ዝገብርዎ ነገራት ሓደ ናይ ዕድመ ልክዕ መሓዙት ክተጥርየሉ ትኽል ቦታ ምዃኑ እዩ፡፡

ኣይተ ታየ ኣፅቀስላሴ ካብ ወ/ሮ ሳህለወርቅ ዘውዴ ናይ ፕረዚዳንትነት ስልጣን እንትርከቡ ይርአ ኣሎ፡፡ ከምዚ ዓይነት ሰላማዊ ርኽኽብ ስልጣን ደስ በሃሊ እዩ፡፡

ናይ መጽሓፍ ገጽ ጸሊም ኮይኑ ዝተፈላለዩ ዝተሰረቱን ተንቀሳቐስቲ ቅርጽታትን ኣለዎ። ብጸጋም ዝተጻሕፈ ናይ ኣምሓርኛ ጽሑፍ ብቀይሕን ጻዕዳን ይርአ። ኣብ ማእከል ድማ ምስሊ ናይቲ ቅስት ተወዳዳሪ ብወርቅን ቡናውን ተራእዩ ኣሎ ዓብይ ዛንታን ታሪክን የርኢ።

እዚ ዝተፈላለዩ ተፈጥሮኣዊ ባደልያታት ኣብ ሳንዱቕ መሳርሒታት ኣብ ጻዕዳ ድሕረ ባይታ ይርኣዩ። ነፍሲ ወከፍ ባዴላ ጸሊም መትሓዚ ሒዙ ብዝተፈላለዩ መግቢ ዝመስሉ ነገራት ዝተመልአ እዩ ተራእዩ። እዚ ተፈጥሮኣዊ ፓንቦክስ ንመስርሕ መግቢ ዝውክል ኮይኑ ፅበቅ ፍርያት ሳንዱቕ መሳርሒታት እዩ።

እዚ ሮሆቦት ዝበሃል እንዳ ጁስ እዩ፡፡ ጁስ ማለት ናይ ኣትክልቲ ፅሟቕ ማለት እዩ፡፡ እዚ ትካል ናይ ኣትክልቲ ፅሟቕ ዝሸይጥ እዩ ማለት እዩ፡፡ ኣነ ፈታዊ ጁስ እየ፡፡

እዚ መእተዊ ቤት ምግቢ ወይ መመገቢ ቦታ ዘርኢ እዩ። እቲ መእተዊ ብብርጭቆ ዝተሰርሐ ማዕጾ ዘለዎ ኮይኑ ብደገ ብእምኒ ወይ ጡብ ብዝተሰርሐ ክቢ መደያይቦ እዩ ዝኣቱ። ጽቡቕ ምሳሕ ወይ ድራር ዝግበረሉ ቦታ ይመስል፣ ምቹእን ተቐባሊን ሃዋህው ዘለዎ።

ኣብ ቤት ትምህርቲ ዝካየድ ምምሃርን ምምሃርን እዩ። እቲ መምህር ምሉእ ብምሉእ ኣብ ምምሃር ተምሃሮ ተዋፊሩን ዘተኮረን ኮይኑ ሃዋህው ክፍሊ ህዱእን ንመምሃሪ ምቹውን እዩ። እዚ ንትምህርቲ ዘሎና ፍቕሪ፡ ፍልጠት ድሌት ከምኡ’ውን ንምምሃር ዘለካ ቆራጽነት ዘርኢ እዩ።

ዝተፈላለዩ ናይ ቢራ ዓይነታት ይርአዩ ኣለዉ፡፡ መብዛሕትኦም ቢራታት ዋንነቶም ናይ ቢጂኣይ እዮም፡፡ ሰብ ካፒታል ብንግዲ ኣምሲሎም ንናይ ሃገር ኢኮነሚ ከመይ ከምዝቆፃፀሩ ተዓዘቡ፡፡

ኣብዚ ብሩር ወይ ወርቃዊ ሕብሪ ዘለዎ ሰንሰለት እዩ። "ፍቕሪ" ዝብል ቃል ኣብ ማእከል ብጽፉፍ ተቐሚጡ ኣብ ማእከል ድማ ቅርጺ ልቢ ዘለዎ ዕምባባ ይርአ። እዙይ ድማ ፍቕሪ ዘርኢ ውዑይን ፍቱውን ጌፅ እዩ።

ባህላዊ ክዳን ኢትዮጵያ ዝለበሰት ሰበይቲ፣ እቲ ክዳን ጻዕዳ ኮይኑ ቀይሕን ጻዕዳን ዝተጠልፈ ቅርጺ ኣለዎ። እታ ሰበይቲ ነዊሕ ጸሊም ጸጉሪ ዘለዋ ኮይና ኣብ ኣእዳዋ ወርቃዊ ሕብሪ ዘለዎ ስልማት ትኽደን። እዚ ክዳን እዚ ንጽባቐን ትዕቢትን ዘንጸባርቕ እዩ።

እዚ ሎጎ በዓል መዚ ምግብን መድሓኒትን ኢትዮጵያ (ኢፊዳ) ዘርኢ እዩ። እቲ ኣርማ ብዓብላሊ መልክዑ ሰማያዊ ኮይኑ ብጸጋማይ ሸነኽ ብኽልተ ቆጽሊ ዝተኸበበ ስእሊ ናይ ሓደ ሰብ ወይ ኣካል ዝሓዘ እዩ። እዚ ኣርማ እዚ ንጥዕናን ምክልኻልን ዝውክል እዩ።

ብዙሓት ንኣሽቱ፡ ቅርጺ ናይ ኮን ዘለዎም ጎቦታት ኣብቲ ሓምላይ ጫካ ተቖሪጾም ይረኣዩ። ኣብቲ ኣብ ቅድሚት ዝርከብ መከታተሊ ቦታ፡ ተጓዓዝቲ ደው ኢሎም፡ ንደገ ክጥምቱን ስእሊ ክወስዱን ይረኣዩ። እቲ ተፈጥሮኣዊ ጽባቐን ትርኢት በረኻን፣ ዘገርምን መሳጥን እዩ።

ዝተፈላለዩ ዓይነት ዕሹጋት ሎሽናትን ቅብኣታትን ይርአዩ ኣለዉ፡፡ ነዞም መፀባበቕቲ ብምጥቃም ደቂ ኣነስትዮ ተወዳዳሪ የብለንን፡፡ ደቂ ኣንስትዮ ንምፅብባቕ ዝህብኦ ፍሉይ ትኹረት ካብ ምንታይ ዝነቅል እዩ፡፡

እዚ ኣኬባ ናይ ተወከልቲ ህዝብታት ዝእከብሉ እንትከውን እዚ ኣከባ ዶሞ ዝተፈላዩ አጀንዳታት ብምሃዝ ዝከየደሉ መእከቤ ኣደራሽ እንትከወን ሓሳባት ብምፍላቅ ትጋማገመሉን ተክክለኛ ሓሳብ ተቅምጠልን መድረክ እዩ።

ናይ ፅሬት ሰራሕተኛታት ጐሓፍ ናብ መኪና ይፅዕኑ ኣለዉ፡፡ እዞም ሰብ ዝፅየፎ ስራሕ ዝሰርሑ ሰብ ሞያ ብልቢ ንክሰርሑ ናይ ማሕበረሰብ ድጋፍ የድልዮም እዩ፡፡

መፃበቂታት ክንጥቀም እተለና ካብቲ ዝነበረ መልክዕ ጎሊሁ ንክረኣ ኮይኑ ኣብዚ እግሪ ካብ ብሪ ዝተሰርሐ ኣልበን ገይራ ኣላ ኣብ ፅፍራ እው ቀይሕ ሕብሪ ኣዝማርቶ ተጠቂማ ኣላ።

ኣብዚ ድሙቕ ሕብሪ ዘለዎን ዒልዎ እዩ። ብቕድሚት ብጫን ጻዕዳን ነጠብጣብ ዒልዎ ብንጹር ይረአ ብጎኒ ድማ ብቀጠልያ ቆጽሊ ዝተሸፈነ ቆርበት ዒልዎ ኣሎ። ብጫ ዒልዎ ብቀጠልያ ቆጽሊ ዝተሸፈነ ተፈጥሮኣዊ ጣዕሙ ቅርጹ ብንጹር ይገልጽ።

ብኣድጊ ትስሓብ ሓሰር ዝፀዓነት ክልተ ዝእግራ ጋሪ ንርኢ ኣለና፡፡ ኣድጊ ጋሪ ክትስሕብ ምግባሮም በቕሊ ወይ ፈረስ ካብ ምስአን ዝተወለደ ናይ ጭንቂ መፍትሒ እዩ ዝመስለኒ፡፡

እዚ ናይ አትክልቲ ዝርከብ ፈራምረ እንትከውን ከም ቡርትኻን ፣ አራንሽ ፣ኮሞደረ ፣ ብሪጪቅ ማንጎ ፣ ሽጉርቲ ለሚን ብዛሓት ዘይተገለፁ አለው ነወድሰብ ፈረሽ ወይ ሓዱሽ ተደላይ ምግብ እዩ።

ምስቲ ድሙቕ ሐምላይ ዕምባባታቱ ምሉእ ብምሉእ ይዕምብብ ኣሎ። ቆጽሉ ቀጠልያን ላሕሚ ዘለዎን ኮይኑ፡ ዕምባባታቱ ድማ ብሓባር ተጠርኒፉ ይርከብ። ብድሕሪት ሰማይ ድሙቕ እዩ። እዚ ንጽባቐ ተፈጥሮን ስምዒት ምሕዳስን ዘመሓላልፍ እዩ።

ጀለቢያ ዝገበሩ ሙስሊም ኣብ ሓደ ከባቢ ዕስል ኢሎም ይርአዩ ኣለዉ፡፡ ንሶም መንዙማ ዝገብሩ ዘለዉ እዮም ዝመስሉ፡፡ ናይ እስልምና መዝሙር መንዙማ እዩ ዝበሃል፡፡

ኣብ ማእከል እቲ ምስሊ ሓደ መንእሰይ ርእሱ ኣድኒኑ ኣዒንቱ ዓሚቱ ይርአ። እቲ ሰብኣይ ጸጉሩ ቁልቁል ዝኣፉ ኮይኑ እንዳተቆረፀ እዩ ዘሎ ፀጉሩ። እዚ ናይ ሓልዮትን ውልቃዊ ሓልዮትን ስምዒት ዘመሓላልፍ እዩ።

ኣብዚ ስፋልት ሓሰር ዝፀዓነት ጋሪ ትኸይድ ኣላ፡፡ ከምዚ ዝኣምሰለ ፅዕነት ፅዒና ጋሪ በዚ ስፋልት ክትሓልፍ ከም ኣነ ንሓደጋ ዘቃልዕ መሰከፊ ኩነታት እዩ ዝመስለኒ፡፡

ኣብዚ መደርደሪታት ሓደ ድኳን ችርቻሮ ዝተፈላለዩ ፍርያት ይቐርቡ። ካብዚኦም ባትሪ ብርዒመዓልታዊ ዘድልዩ ነገራትን ብጫ ቦርድን ይርከብዎም። እቲ ትርኢት ልሙድ ንግዳዊ ቦታ ኮይኑ መዓልታዊ ንጥፈታት ዘርኢ እዩ። እቲ ስሚዒት ናይ ስርዓትን ንግድን እዩ።

እቲ ቦርድ ናይቲ ክሊኒክ ዝህቦ ኣገልግሎት ብዝርዝር ይገልፅ። እዚኦም ድማ ውሽጣዊ ሕክምና መርመራ ላቦራቶሪን ፓቶሎጂን ሓፈሻዊ መርመራታት ይርከብዎም። እዚ ምስሊ ናይ ክንክን ጥዕናን ሞያዊ ኣገልግሎትን የርኢ።

እዚ ኣብ ኣኽሱም ከተማ ካብ ናይ ቻይና ፅርጊያ ናብ ዩኒቨርሲቲ ኣኽሱም ኣብ ዘግንፅል ከባቢ ዘሎ ማእኸል ዕዳጋ እዩ፡፡ የሕዝን እዩ፡፡ እዚ ቦታ ንነዊሕ ግዜ ገና ኣብ ህንፀት እዩ ዘሎ፡፡ ናይዚ ምኽንያት ህፀረት ዓቕሚ ዶ ይኸውን፡፡

ናይ ጠረጴዛን መንበርን ሴት ናይ ህጻናት መጽናዕታዊ ጠረጴዛ እዩ። እቲ ጠረጴዛ ብዓብላሊ መልክዑ ሰማያውን ጻዕዳን ክኸውን ከሎ፡ እቲ መንበር ድማ ሰማያዊ መንበር ዘለዎ ዕንጨይቲ መንበር እዩ። ንናይ ህጻናት ናይ ገዛ ትምህርቲ ንጥፈታት ምቹእ ክኸውን ዝተዳለወ እዩ።

ብፍሊሞን ገብረሂወት ዝተዳለወት መሰረታዊ ክእለት C++ ትብል መፅሓፍ ትርአ ኣላ፡፡ እዚ መፅሓፍ ናይ ኮምፒዩተር ፕሮግራሚንግ ፍልጠት ተጭብጥ እያ፡፡ ፍልጠት ብቋንቋና ተተርጒሙ ምምፅኡ ዘሕጉስ እዩ፡፡

ኣብ ጎቦታት ዝበዝሖ ከባቢ ብኣግራብ ዝተኸበበ ካብ እምኒ ዝተሰርሐ ቤተክርስትያን ይርአ። እቲ ቤተክርስትያን ሰማያዊ ቆርቆሮ ጎቦን ዘለዎ ኮይኑ ብሓምላይን ደረቕ መሬትን ኣብ ዝተኸበበ ቦታ ይርከብ። ብሓፈሻ ስሚዒት ናይዚ መንፈሳዊ ሰላምን ተፈጥሮኣዊ ጽባቐን እዩ።

እዞም ሰባት ናይ ዞባ ደቡብ ምብራቕ ኣመሓደርቲ እዮም፡፡ ምትእኽኻቦም ድማ ምስ ሓደ ፖለቲካዉ ውድብ ምውጋን ንፀገም ህዝቢ ትግራይ ዘጋድድ እዩ እሞ ይተኣረም ዝብል ዘግርም ቅዋሞም ንምግላፅ እዩ፡፡

ካብ ናይ መሰረታዊ ኣገልግሎታት ሓደ ዝኾነ ፅርግያ እዩ፡፡ ፅርግያ ንሓንቲ ዓዲ ናይ መጀመርያ ምዕባለ እዩ፡፡ ካብ ሓደጋ ንምድሓን ሰብ ተሽከርከርትን ተፈልዮም ዝኸድሉ እዩ፡፡

ኣብ ዙርያ የነታ ዝበሃሉ መምህሮም ዝኸበቡ ናይ ቤተ ክህናት ተመሃሮ እኔዉ፡፡ እዚ ቤት ትምህርቲ ምቾት ዘይብሉ ዋላ እንተኾነ መምህር ብፍቕሪ ተመሃሮ እውን ብፍቕሪ እዮም ዝቕበልዎ፡፡

ማውንተይን ዝዓይነታ ሳይክል ብመደገፊአ ተደጊፋ ጠጠው ኢላ ትርአ ኣላ፡፡ ናይዛ ብስክሌት ዓሌት ብሉፃት እየን፡፡ ኣነ ከምዚአ ዓይነት ሳይክል ክዕድግ እየ ዝደሊ፡፡

ኣብ ገዛ ውሽጢ በብሓደ ዝተዘርገሑ መፅሓፍቲ እዩም ዘለዉ ናይ ሽፋኖም ሕብሮም ድማ ብብጫ፣ ብቐይሕ፣ ብቖፃልን ብሰማያዊን ዝተሰርሓ እዩ ፡ ኣብቲ እግሪ ደቐቕቲ ነገር ዝሓ ንኡሽተ ባኮ ኣሎ ።

እዚ ኣብ ጎደና ከተማ ዘርኢ ምስሊ ኮይኑ፡ ፋርማሲ፡ ድኳንን ብድሕሪ ሓደ ብብርሃን ዝበርህ ዓቢ ህንጻ ዝርከብ ቀጠልያ ዓንኬል ምልክትን ምልክታት ከተማ ዘርኢ እዩ።

ኣብ ሓደ ኣጉዶ ደንበ ናይ ከብቲ ሓሰር ፣ እቲ ሓደ ኸፍቲ ደው ኢሉ፡ እቲ ኣጉዶ ካብ ጭቃ ዝተሰርሐ ኮይኑ ኣብ ገጠር መዕቆቢ እንስሳታት ምዃኑ ይፍለጥ። ኣብ ገጠር ተሃራፍን ምዝንጋዕን ተፈጥሮኣዊ ቅሳነትን ዘለዎ እዩ።

ኢ/ያዊያን ይመስላ ምኽንያቱም ዝተኸደነኦ ኽዳነን ናይ ሓበሻ እዩ እንሄ ፡ እታ ሓንቲ ፀጉሪ የብላን ልፃይ ይመስል ናይታ ሓንቲ ውን ምንም ኣርቴ ዘይተቐሎ ናይ ባዕላ ፀጉሩ እዩ ዝመስል ዘሎ ።

ኣብዚ ብዝተፈላለየ ሕብሪ ዝተሰርሑ እኩብ ጫማታት ክትዕዘቡ ትኽእሉ ኢኹም። ፍሊፕ ፍሎፕን ዝተፈላለዩ ዓይነታት ጫማን ኣብ ኣዝዩ ጽቡቕ ቦታ ይቕመጡ። እዞም ጫማታት እዚኣቶም ብግምት ናይ ሓጐስ ስምዒት ይውክሉ።

እዚ ኣብ ደረቕን ሑጻ ዝበዝሖን በረኻ ኣብ ሑጻ ተሸኺላ ዝነበረት 4WD መኪና ዘርኢ ኮይኑ ሓያሎ ሰባት ነታ መኪና ካብቲ ጸገም ክደፍእዋ ይፍትኑ። እቲ ከቢድ ጉዕዞ ሑጻ ናይ ምትሕብባርን ጀብሃን ስምዒት ዘርኢ እዩ።

ኣብዚ ሓደ ጽምዲ ጫማ ገማግም ባሕሪ ኮፍ ኢሉ ይርአ። እዚ ጫማ ብሰማያውን ሮዛን ዝተሸፈነ ኮይኑ፡ ሕብርታቱ ካብ ላዕሊ ናብ ታሕቲ ይቕየር። እዚ ምስሊ እዚ ከም ሓጋይን ዕረፍትን ኮይኑ ክትገብሮ ፅበቅ ስምዒት ይስመዓካ።

እዚ ኣርባዕተ ዓበይቲ ብጫ ታኒካታተ የርኢ። ኣብቲ ታንካ ብንጹር ምልክት"ኔስለ ኒዶ"ይብል፣ ኣብቲ ታንኪ ዘሎ ምስሊ ጻዕዳ ብርጭቆ ጸባ ኮይኑ ኣብ ውሽጡ ጸባ ይውሕዝ ኣሎ። ኒዶ ምሉእ ክሬም ዘለዎ ናይ ጸባ ክሬም፡ ንስድራቤትካ ጥዕና ዘለዎ ምግቢ ብጣዕሚ ፅቡቅ እዩ።

ካብ ሞተርሄድ ምልክት ዝመጹ ገመድ ኣልቦ ናይ ሓይሊ መሳርሒታት ዘርኢ እዩ። ሰለስተ ናይ ምኹዓትን ምጽቃጥን መሳርሒታት ምስ ባትሪኦም ተገሊጾም ኣለዉ። እቲ ድሕረ ባይታ ናይ ስራሕ ቦታ ወይ መኽዘን ይመስል፣ ናይ ስራሕን ሓይልን ስምዒት ይፈጥር።

ዝተቆረፁ ኣግራብ ንርኢ ኣለና፡፡ ኣግራብ ምቑራፅ ንስነ ምህዳር ዘዛብዕ ተግባር እዩ፡፡ ክንቆርፅ ግድን እንተኾይኑ ዓግ መተካእትኡ ክንተክል ግድን ክኸውን ኣለዎ፡፡

ሻሂ ካብ ማይ ውዕይን ቀጠፍን ሽኮርን ዝዳሎ ኮይኑ ደቂ ሰባት ንመነቃቂሒ ዝጥቀሙሉ ፈሳሲ መስተ እዩ። ንሓደ ሓደ ሰባት ግን ናይ ጨጎራ ሕማም ይሕምሞም እዩ።

ባፂሑ ናብ ምዕፃድ ዝኣኸለ እኽሊ ይርአየና ኣሎ፡፡ እዚ እኽሊ ስርናይ እዩ፡፡ ኣብ እዋን ቀውዒ እኽልታት እናተዓፀዱ ከምቲ እታ ጓለ ኣነስተይቲ ትገብሮ ዘላ ናብ ሓደ ይእከቡ፡፡

ኣብዚ ብዋናነት ናይ ከንፈር ቻፕስቲክ ከምኡውን ሁማን ሄይር ይርአዩ ኣለዉ፡፡ ኣነ ዝገርመኒ እስካብ መዓዝ እዩ ብኣርተፊሻል እንዳተፀገንና ክንነብር ዓርስና ዘይንኽእል፡፡

ኣብዚ ዓባይ ብጫ ጸሓይ ኣብ ቡናዊ ድሕረ ባይታ ተሳኢላ፣ ኣብ ማእከሉ ድማ ‘ድሕሪ ኣድማስ ምስጋር’ ዝብል ቃላት ብብጫ ተጻሒፉ ኣሎ። ኣብ ላዕሊ ስም ደራሲ ብንኣሽቱ ፊደላት ኣሎ።

እዚ ናይ ወርቂ መንጠልጠሊ ክሳድ እዩ። ክልተ ዝተኣሳሰሩ ክቡባት ቀለቤት ኣለዉዎ። ኣብ ሓደ ቀለቤት ንኣሽቱቶይ ኣእማን ወይ ኣልማዝ ይረኣዩ። እቲ መንጠልጠሊ ኣንሶላ ሕብሩ ወርቂ ድማ እዩ።

መንገዲ ዓወት ትብል ትርጉም መፅሓፍ ትርአ ኣላ፡፡ ኣብ ሽፋን እዛ መፅሓፍ ናይ ስፋልት መንገዲ ይርአ ኣሎ፡፡ ርእስን ምስልን መፅሓፍ ትሕዝቶ እቲ መፅሓፍ ዘመላኽቱ እዮም፡፡

ኣብዚ ሓደ ሰብኣይ ዩኒፎርም ተኸዲኑ ይርኢ ኣሎ። እቲ ሰብኣይ ኣብ መንኵቡ ሽጉጥ ኣዕሪፉ ደው ኢሉ ኣሎ። ክዳውንቱ ጸሊም ቀጠልያ ኮይኑ ኣብ ጎድኑ ቀይሕ መስመር ዘለዎ ይመስል። ንሓደ ስርዓት ወይ ወተሃደራዊ/ሓይሊ ጸጥታ ስልጠና/ሰልፊ ዝገልጽ ሓያል ትርኢት እዩ።

እዚ ኣብ ራያ ንዝኽበር በዓል ዘርኢ ምስሊ እዩ፡፡ እዚ ዓብዪ ሆታ ኣብ ራያ ዝኽበር በዓል ጥምቀት ዘመልክት ከምዝኾነ እሙን እዩ፡፡

ምልኩዕ ናይ ኣትክልቲ ኣደራድራ ይርአ ኣሎ፡፡ ኩሎም ተኽልታት በብወገኖም ምስርዓሞ እቲ ቀረብ ናብ ዓይንኻ ኣትዩ ዓድግ ዝብል ድፍኢት ዝፈጥር ኣደራድራ እዩ፡፡

እዞም ክልተ ተኽልታት መበቆል ኢትዮጵያ ዝኾነ ዓይነት መድሃኒታዊ ተኽሊ እዮም። እዚ ተኽሊ ምስቲ ኣብ ሳዕሪ ዝርከብ ተኽሊ ክነጻጸር እንከሎ ዝዓበየ ኮይኑ ቆጽሉ ድማ ዝፈኲስ ወይ ዝጸልመተ ይመስል።

ኣብ ሰቲ ዝተነስነሰ ቦታ ሳእኒ እንድርታ ዝገበረ ሰብ ይርአ ኣሎ፡፡ እዚ ሳእኒ ሎሚ ሎሚ ዝረግፆ ሰብ ዳርጋ እንዳሰአነ እዩ ዘሎ፡፡

ኣብዚ ናይ ተመሃሮ ክዳን መሕፀቢ ገንእታት ይርአዩ ኣለዉ፡፡ ኣብዚ መሕፀቢ ብሓደ እዋን ብርክት ዝበሉ ሓፀብቲ ከስተኣናግድ ዝኽእል ምቹው መሕፀቢ ክዳን እዩ፡፡

ፍሉይ ምሽኩርማም ተርኢ ቆንጆ ጓል ኣነስተይቲ እኔቶ፡፡ እዛ ጓል ኣነስተይቲ እንታይ እንዳፋለጠት ምዃና ኣይፍለጥን፡፡ ኣነ ግን እዚ ኣብ ማእኸል ሜዳ ዝግበር ምሽኩርማም ኣይፈተኹዎን፡፡

እዚ ድሙቕ ቀጠልያን ጽዑቕን ብዙሕ ቆጽልን ዘለዎ ተኽሊ ብቐረባ ዝተሳእለ እዩ። ቆጽሊ ናይዚ ተኽሊ ዓሚቝ ሎብ ዘለዎን ውቃጦ ወይ እሾኽ ዘለዎን እዩ። እዚ ናይ ሓይልን ህይወትን ስምዒት ዝሀብ ምስሊ እዩ።

እታ ሰበይቲ ነዊሕ ጻዕዳ ክዳንን ገፊሕ ቡናዊ ቀበቶን ተኸዲና ኣላ እዚ ድማ ዘመናውን ፋሽን ቅዲ ውቁብን ስምዒት ዘንጸባርቕ እዩ። እቲ ዕብይ ዝበለን ልሙዕን ጸጉራ ነቲ ቅዲ ተወሳኺ ጽባቐን ናጽነትን ወሲኹላ ኣሎ።

ደስ በሃልቲ ፃዕዱ ዓሌቲ ኣዕዋፍ ኣብ ቀላይ ብሕብረት ይረአያ ኣለዋ፡፡ እዘን ኣዕዋፍ ኣብ ማይ ዘለዎ ከባቢ እምበር ኣብ ደረቕ ቦታ ኣይርከባን፡፡

ኣብ ክፍሊ/ኣዳራሽ ብዙሓት ተማሃሮ ቀይሕ ክዳን ተኸዲኖም ኮፍ ኢሎም ክበልዑ ይረኣዩ። ኣብ ነፍሲ ወከፍ መደርደሪ ዝብሓዕ ነገርን ማይን ወይ መስተ ኣሎ። ኣብ መንጎኦም ከም መንእሰያት ናይ ሓጎስን ምትእምማንን ስምዒት ኣሎ። ደስ ዘብልን ተስፋ ዝህብን ትርኢት እዩ።

መድሃኒታዊ ተኽሊ ኮይኑ ጸሊም ሮዛ ወይ ሊላክ ዕምባባታትን ቀጠልያ ቅርጺ ጽሕዲ ቆጽሊ ዘለዎን እዩ። ማእከል ዕምባባታት ለሚን ቀጠልያ/ብጫ እዩ። እቲ ተኽሊ ብቐረባ ዝተሳእለ ኮይኑ (ማክሮ ፎቶግራፊ) ኣብ ድሕሪት ድማ ዝተሓዋወሰ ድሕረ ባይታ ሳዕርን ሓመድን ይርአ።

እዚ መፅሓፍ እዚ ኣብ ኢትዮጵያ ክልል ትግራይ ብትምህርቲ ቢሮ ዝተዳለወ ንሻውዓይ ክፍሊ ተማሃሮ ምምሃር ምስትምሃር መምህር ዘምህረሉ ስነህይወት መፅሓፍ እዩ።

እዚ ፈልሲ ኣትክልትታት ዝሽየጡሉ ቦታ እዩ፡፡ ኣብዚ ዝተፈላለዩ መፀባበቒ ተኽልታት ዕምበባታት ከምኡውን ፍረ ዝህቡ ቋሚ ተኽልታት ይርከቡ፡፡ ነዞም ቦታታት ንልመዶም፡፡

ሓደ ሰብኣይ ካብ ተለቪዥን ትግራይ ኣብ ዝወጸ ዜና፡ ጻዕዳ ጓንቲ ተኸዲኑ ቀይሕ ሸፋሽፍቲ ተጠቒሙ ዝተፈላለዩ ዓይነታት ጎሓፍ (ባዶ ፕላስቲክ ጥርሙዝ፡ ካርቶን ወዘተ) ናብ ኵምራ ክእክብ ይርአ። መልእኽቲ ህዝባዊ ኣገልግሎትን ምሕላው ጥዑይ ሃዋህው ዘንጸባርቕ እዩ።

እዚ ኣብ መደርደሪ ድኳን ዝተሰርዑ ዝተፈላለዩ ፍርያት ዘርኢ እዩ። ብየማን፡ ፍርያት ቅጽበታዊ ቡን ብፍላይ ድማ ነስካፈ ክላሲክን ፎርተን ኣብ ጥርሙዝ ብርጭቆ ተሰሪዖም ኣለዉ። እዚ ምርኢት ዝተፈላለዩ ፍርያት፡ መዓልታዊ ዘድልዩ ነገራትን ዕሙር ሃዋህውን የቕርብ።

ቴለብዥን ድምፂ ወያነ ኤጀንሲ ንግድን ሰድን ምዕሩይ ምሕደ ስሚንቶ ንክህልዉ ይስራሕ ኣሎ ከምዝበለ ኣብ ዜንኡ የቕርብ ኣሎ፡፡ ትግራይ እስካብ ካልኦት ክልል ዝበፅሕ ሰደድ ዝነበሮ ፋብሪካ እናሃለዋ ብዛዕባ ሕፅረት ቀረብ ስሚንቶ ክተውግዕ ዘሕዝን እዩ፡፡

እቲ ባህላዊ ገዛ እምኒ ናይ ጽንዓትን ጥንታዊነትን ስምዒት ይህብ። እቲ ብሓሰር ዝተሰርሐቆርቆሮ ንጽባቐን ቅልልነትን ናይቲ ገጠር ዘንጸባርቕን እቲ ገዛ ናይ ዘመናት ታሪኽን ናይ ምንባር ተመኩሮን ዝሓዘ ይመስል፡ ሎሚ ድማ ኣብነት ትምህርትን ቀጻልነትን ንወለዶታት ኮይኑ ኣሎ።

እዚ ብባህላዊ ብረት ዝሰርሕ መሳርሒ ዝተሓላለኸ ዲዛይን ዕምባባታትን ጎማታት ተተሓሒዙን ይረአ ኣሎ። እዚ ምስሊ እዚ ብንጹር ምልክት ታሪኽን ባህልን ዝውክል እዩ።

ዝተፈላለየ ዓይነት ሕብሪ ዘለዎም ቁርፅራፅ ፎጣታት ተደርዲሮምን ከምኡውን ተጠቕሊሎምን ይርአዩ ኣለዉ፡፡ ኣቀማምጥኦም ብትኹረት እንትንዕዘቦ ንሆቴል ኣገልግሎት ዝተመቻቸዉ ከምዝኾኑ ኢና ንርዳእ፡፡

እዚ እንሪኦ ዘለና ብተፈጥሮ ዝበቁል ዓይነት ተክሊ እንትከውን ኣብ ዝኮነ ቦታ ብዘይ ምንም ክንክን ዝበቁል ተክሊ እዩ። ተክሊታት ዝተፈላለዩ ጠቅምታት ይህቡ።

ኣብ እንዳ ቕዱስ ላሊበላ ቤተ-ክርስትያን ሊቓውንት ብኢ/ያዊ ጨዋነት ተሸላሊሞም ፈጣሪ እንዳመስገኑ ምእመን ድማ ወሰና ወሰን ንዐዖም እንዳረኣየን እንዳመስገነን እዩ ዘሎ ።

ኣብዚ ዘሎ ጉጅለ ሰባት ኣብ መስርዕ ኮፍ ኢሎም ይረኣዩ። ኣብ ስራሕ ፖሊስ እንከለዉ፡ ሰባት ኣብ መንደቕ ዝተፈላለየ ምልክታት ሒዞም ይረኣዩ። እዚ ስራሕ ናይቲ ተሳታፍን ስም ናይቲ ተወዳዳሪን ክወስድ እዩ፣ ገለ ሞያዊ ስራሕ ዘርኢ እዩ።

ቡን ኣብ ጻዕዳ ፊንጃል/ ኩባያ እንትፈስስ ይረአ። ብዙሓት ኣፍቀርቲ ቡን ከምዚ ኢሎ ክሪእዎ ደስ ዝብሎምን ነቲ ጨና ዘዘኻኽረካ ውዑይን ደስ ዘብልን ጨና ድማ ይመስል።

ወታሃደር ናይ ዝላኣኾ ልእኹቶ ጥራሕ ይፍፅም፡፡ እዚ ግበር ተተባሂሉ ይፍፅም፡፡ ኩናት ኣብ መንጎ ወታደራዊ ሰባትን ኣብ መንጎ ዘበናዊ መሳርሕታትን ይፍፀም፡፡

እዚ ፍሉይ ግርማ ዘለዎ ኣብ ላዕሉ ሜዳ ዝኾነ ጐቦ እንዳ ኣቡነ ኣረጋዊ ደብረ ዳሞ እዩ ዝመስል፡፡ ሰባት ናብዚ ጐቦ ብገመድ እናተሳሕቡ እዮም ብዘፍርሕ መልክዑ ዝድይቡ፡፡

ናይ ትግራይ ባንዴራ ዝተኸደነት ጓል ኣነስተይቲ ትርአ ኣላ፡፡ ኣነ ከምዚ ዓይነት ስታይል ኣብ ድሮ እቲ ናይ ትግራይ ጦርነት ልሙድ ኮይኑ ምንባሩ ይዝክር እየ፡፡

ኣብ ፕላስቲክ ቦርሳ ዝተዓሸጉ ደረቕን ጸሊም ቡናዊ ቴምብር ወይ ተምሪ እዮም። ኣብ ድሕሪት ካልኦት ዝተዓሸጉ መስተታትን ምቁር ምግብታትን ኣለዉ። ጥዑምን ኣፍካ ዘስተን ምግቢ እዩ፡፡

መሶባት ይርአዩ ኣለዉ፡፡ መሶብ ንፅባቐ ገዛ ከምኡውን ምግቢ ንምቕማጥ ይጠቅም፡፡ እዚ ኣቕሓ ብፍሉይ ሕብሪ ዝስራሕ ብምዃኑ ዝያዳ ንመመላክዒ እዩ ዝጠቅም፡፡

ኣብዚ ንርእዮ ዘለና ምስሊ ከምቲ ኣብ ቀዳማይ መስርዕ ንርእዮ ዘለና ሽዱሽተ ቱቦታት ቁጽሪ 7 ቢቢ ሊፕስ ቢውቲ ባልም ዘርኢ እዩ። እቶም ሊፕስትካት ዝተፈላለየ ሕብሪ ኣለዎም። እዚ ንጽባቐን ጥዕናዊ ፍርያትን ዘርኢ ምንጪ ጽባቐ ፍቱው ስምዒት ከም ጽባቐ ይኸውን።

ኣብ ከተማታት ትግራይ ብሽም ግብረሰናይ ብዝንቀሳቐሱ ትካላት ቤተ መፃሕቲ ህዝቢ ይስርሓ እየን፡፡ ካብዚኣተን ውሽጢ ዓዲግራት ቪዥን ህዝባዊ ቤተ መፃሕፍቲ ሓንቲ እያ፡፡

እኩብ ስነ-ጥበባዊ ስርሓት ዕንጨይቲ ብጸሊምን ቀይሕን ኣብ ጸሊም ድሕረ ባይታ ጽቡቕ ጌሩ ይርአ። እቲ ድልዱል ቅርጺ ዝተቐርጸ ገጻትን ነዊሕን ሕብራዊን መስመራትን ዘለዎ ከም ምስክር ሓይሊ ትውፊት ይረአ።

ሰብ ሓዳር ዝመስሉ ሰብኣይን ሰበይትን መልክዖምን ኣካሎምን ኣዝዩ ዝመሳሰል ሰለስተ ዕምበባ ዝመስሉ ቆልዑ ሓቒፎም ኣለዉ፡፡ እዞም ቆምዑ ማንታታት እዮም ዝመስሉ፡፡

ኣብ ጐማ ዝተዓሸጉ ፈሳሲ ናይ ሳሙና ዓይነታት ይርአዩ ኣለዉ፡፡ እዞም ፈሳሲ ሳሙናታት ንኣጠቓቕማ ምችዋት ስለዝኾኑ ኣነ ሓዊሱ ካልኦት ብዙሓት ይመርፅዎም እዮም፡፡

ክልተ ጫማ ናይ የማንን ፀጋምን ኣብ ዝባን ፃዕዳ ጠውላ ተቐሚጡ ኣሎ። ሕብሪ ጨሙኡ ላዕሉ ፅልም ዝበለ ታሕቱ ድማ ፃዕዳ እዩ ።

ኦም ኣብ ማእከል ጎደና ደው ኢላ ትረአ፡ ዝናብ ወይ ደበና ዝመልኦ መዓልቲ ዝመስል ሰማይ ድማ ትውክል። ብቀጠልያ ዝተመልኡ ናይ ንጥፈታት ነገራት ዝሓዘ እዩ። እዚ ስምዒት ዝናብን ምንቅስቓስን ዝሓዘ እዩ።

እዚ መፅሓፍ ናይ ፅላተ ሙሴ ታሪክ ኣመፃፅኣኣን ዝመፀትሉ ምኽንያትን ብጠቕላላ ፅላተ-ሙሴ ማለት መን እያ ንዝብል መልሲ ዝህብ ፅሑፍ ዝሓዘ መፅሓፍ ይመስለኒ ።

እዚ ቀይሕ ዕንጨይቲ ዝቖርጽ/መቑረጺ ማሽን ዘርኢ እዩ። እቲ ማሽን ሳዕሪ ወይ ጨናፍር ኣግራብ ንምቑራጽ ዝጥቀመሉ ኮይኑ ኣብ ልዕሊኡ ሞተርን ምቑራጽ ኣሃዱን ኣለዎ። እዚ ኣፍራይነትን ሓያልን ኮይነ ከም ዝስምዓካ እዩ።

ኣብ ልዕሊ ምስሊ ጐቦታት ምስሊ ዋልታን ኲናትን ኣብ ልዕሊኡ ድማ ዓድዋ ዝብል ፅሑፍ ይርአ ኣሎ፡፡ ዓድዋ እንትበሃል ዓለም ናይ ቅኝ ግዝኣት ወራሪ ንመጀመርያ ግዜ ንዝተሳዕረሉ ኩነት እዩ ዘስታውስ፡፡

እቲ ምስሊ ኣብ መሬት ዝነበረ ነዃል ዘርኢ እዩ። እዚ ብቐንዱ ናይ ሓመድን ኬሚካላትን ዝተሓዋወሰ ይመስል። ኣዝዩ ውዑይን ኬሚካላውን ቦታ ይመስል፣ ምስቲ ኣብ ቅልውላው ዳናኪል ዝነበረ ጨውን ጨውን ሓመድ ዝመሳሰል እዩ።

ኣብ እዋን ምንቅጥቃጥ ምድሪ ሰባት እንታይ ክገብሩ ከምዘይብሎም መምርሒታት ኣሎ። ሰባት ከይጎዩ፡ ካብ መስኮት ከይጽግዑ፡ ኣብ ኤሌክትሪካዊ መሳርሒታት ክጽግዑን ኣብ ጥቓ መስኮት ደው ከይብሉን ይምከሩ። እዚ ሰባት ውሕስነትን ንቕሓትን ክስምዓካ ዝሕግዝ እዩ።...

እዚ ኣብ ካፌ ወይ ቤት መግቢ ንዘሎ ዓይነት ቦታ ዝውክል እዩ። እቲ ኣብቲ ምስሊ ዝርአ ሕብራዊ ኣከዳድና ንወቕታዊ ዕድል ዝውክል እዩ። እዚ ምስሊ እዚ ንተኽእሎ ሓጐስን ምትእስሳርን ዝውክል እዩ። ሰባት ከም ሓደ ኮይኖም ዝነብሩሉ ዝበለጸ ቦታ ይመስል።

እቲ ስእሊ ሓደ ሰብኣይ ኣብ ቅድሚ መድረኽ ቀጠልያ ድሕረ ባይታ ዘለዎ ደው ኢሉ ዘርኢ እዩ። እዚ ሰብኣይ ኣብ ሙዚቃዊ ቪድዮ ወይ ሙዚቃዊ ክሊፕ ዘሎ ይመስል። እዚ ካብቶም ውርያት ሙዚቀኛታት ትግርኛ ሓደ ዝኮነ ኪሮስ ኣለማዮህ ይባሃል።

ብጣዕሚ ዝፍቶ ባህላዊ ምግቢ ጨጉሪ ባሎንጓ ዘለዎ ብኢድ ዝረአ ዘሎ ፋጁል ኮይኑ፡ ናይ ተስፋን ምዕባለን ስምዒት ዘንጸባርቕ እዩ። እዞም ፋጁል ብኣማርኛ ቡቁልቲ ድማ ብትግርኛ፣ ኣብ ከባቢኦም ኣብ ዝርከብ ገፅኮብልስቶን መልክዖም ናይ ትግሃትን ተስፋን ስምዒት ይፈጥር።

እዚ ኣርማ ናይ ኣያት ኣክስዮም ማሕበር እዩ ኣብ ውሽጡ ዘሎዉ ምስልታት ሰለስተ ጎጆ ታት እየን ኣብ እግሪ ዞሮ መግቢያየ ዝብል ዕሑፍ ኣለዎ ።

እዚ ውሩይ ደራፊ ኪሮስ ኣለማዮህ ይበሃል፡፡ እዚ ከያኒ ንባህሉ ካብ ልቢ ዝሰርሕ ብምዃኑ ኣብ ሰባት ልብ ኣትዩ እዩ፡፡ ከያኒ ምዃን ማለት ከምዚ እዩ፡፡

እዚ ክራር ዝበሃል ናይ ሙዚቃ መሳርሒ እዩ፡፡ ክራር ካብ ባህላዊ መሳርሒ ሙዚቃ ሓደ እዩ፡፡ እዚ መሳርሒ ኣብ ትግራይ ልሙድ እዩ፡፡

እዛ ባንዴራ ብጫን ቀይሕን ሕብርታት ብዳያጎናል ተሰሪዖም ዘለዋ ኮይና፡ ኣብ ማእከላ ድማ ዓቢ ብጫ ሓሙሽተ ነጥቢ ዘለዎ ኮኾብ ኣለዎ። ጸዓትን ድሙቕን ይስምዓኒ! እቶም ሕብርታት ዓይኒ ዝማርኹን ንጡፋትን እዮም።

እዞም ተኽልታት ጥቁር በርበረ ይበሃሉ፡፡ ኣብ ከባቢ ኣኽሱም ኣብ ወሰን እቲ ናይ ሽረ መንገዲ ድማ ተር ኢሎም ተተኺሎም ይርከቡ፡፡ ናይዞም ተኽሊ ፅላል ዕሙር እዩ፡፡

እዚ ኣብ ከተማ ኣኽሱም ናይ ዝርከብ ረምሃይ ግቢ እዩ፡፡ እዚ ናይ ማይ ፋውንተይንን ምልኩዓት ኣትክልትን ዘለዉዎ ቦታ ተመላሊስካ ንክትርእዮ ዝዕድም እዩ፡፡

ኣዲስ ኣባባ ካብቶም ካልኦት ከተማታት ሃገርና እታ ዝለዓለ መሰረተ ልምዓት ዘለዋ ከተማ እያ፡፡ ንኣብነት እዛ ከተማ ናይ ባቡር ትራንፖርት ዘለዋ እንኮ ከተማ ሃገር እያ፡፡

እዚ ትርኢዎ ዘለኩም ዒልዎ ዝባሃል ኮይኑ ሓጋይ ምስ ክረምቲ ዝወቅል ኮይኑ ካብ ምግብታት ሓደ ዓይነት ዒልዎ ዝባሃል እንትከውን ንወድሰብ አዚዩ ጠቃሚ እዪ።

ኣብቲ ብጫ ቶዮታ መኪና ኣብ ትሕቲ መስርዕ ኣግራብ ደው ኢላ ኣላ። ኣብ ልዕሊኡ ቀጠልያ ናይ ጽዕነት ኮንተይነር ተጻዒኑ ኣሎ። እዚ ድማ ፍሉጥን ግብራውን ታሪኽ ጽርግያ ዘለዋ ቅርሲ መኪና እያ።

እዚ ናይ ሓንቲ ጓል ኣንስተይቲ ቅዲ ጸጉሪ ርእሲ ካብ ላዕሊ ክሳብ ታሕቲ ዘርኢ እዩ። እቲ ጸጉሪ ኣብ ክልተ ክፋላት ይርከብ፡ እቲ ናይ ቅድሚት ክፋል ልሙጽን ማዕበልን እዩ ዘሎ። እዚ ቅዲ ጸጉሪ ጽባቐ፡ ስነ-ጥበብን ትብዓትን ዘንጸባርቕ እዩ።

ሓደ ናይ ኢትዮጵያ ምግቢ ተገሊፁ ኣሎ፣ እዚ ድማ... ኬትፎ፣ ብቐመማት ዝተበሰለ ዝተመጠጠ ስጋ ኮይኑ፡ ብቐሊሉ ዝተጠብሰ፡ ኣብ ጸፍሒ ሓጺን ጻሕሊ ምስ ሰላጣን ባኒን ዝቐርብ እዩ። እቲ ሓፈሻዊ ስምዒት ንናይ ከባቢን ጥዑምን ምግቢ ዝውክል ምዃኑ እዩ።

እዚ ናይ ብሄራዊ ሎተሪ ኣዳራሽ እዩ፡፡ ዕጫ መውፃእትን ነቲ ዕጫ ምውፃእ ስነ-ስርዓት ዝከታተሉን ፊት ንፊት ይርአዩ ኣለዉ፡፡ እዚ ስርዓት ንተስፋ ሎተሪ ቆረፅቲ ፍፃመ ዝህብ እዩ፡፡

ሓደ መንእሰይ ኣብ ከባቢ ናይ ሕርሻ ቦታ ብኢዱ ካሮታት የንቀሳቕስ ኣሎ፡፡ ከም ኣነ እዚ ካሮት ብልዓኒ ብልዓኒ ዘብል ትርኢት ዘለዎ እዩ፡፡

ንእሽቶ ድኳን ወይ እንዳ ሻሂ ኮይና ኣብ ቅድሚት ቀጠልያን ቀይሕን ፕላስቲክ መንበርን ጠረጴዛን ዘለዋ እያ። ኣብ ቅድሚት ኣብ ጎኒ መንደቕ እምኒ ተኽሊ ኣሎ። እቲ ቦታ ሰባት ኮፍ ኢሎም ግዜ ዘሕልፉሉ ሰላማዊ ቦታ ይመስል።

እዚ ኣብ ኢትዮጵያ ከተማ ኣዲስ ኣበባ ኣብ ጎደናታት ዝርከብ ሰፊሕን ዕሙር ዕዳጋን ዘርኢ እዩ። ኣብቲ ብየማን ዘሎ ድኳን ዓሰርተታት ሕብራዊ ፕላስቲክ ኩዕሶታት ንመሸጣ ብንጹር ይረኣዩ። እዚ ዕግርግርን ናይቲ ቦታን ንግዳዊ ንጥፈታትን ዘገርም እዩ።

እዚ ኣብ ጎኒ ጎደና ከተማ ዝርከብ ዕዳጋ ባናና ዘርኢ እዩ። ኣብ ከባቢኡ ብዙሓት ሰባት ኣለዉ። መብዛሕትኦም ደቂ ተባዕትዮ፤ ገለ ካብኣቶም ካብ ሸየጥቲ ባናና ይገዝኡ ኣለዉ። እዚ ንቕሓት መዓልታዊ ህይወትን ህያው ምትእስሳር ዕዳጋን ይስምዓኒ።

እዚ ዝፍለጥ ክቡብ ብርጭቆ ጥርሙዝ መዓር ወይኒ የርኢ። እቲ መስተ ድሙቕ ብጫ ኣራንሺ ሕብሪ ኣለዎ። እቲ ባህላዊ መስተ ከምቲ ኣብ ምስሊ ዝርአ ዘሎ መትሓዚኡ ብርለ ይበሃል። እቲ መስተ ባህላውን ዝዕድምን ደስ ዝበል ሙቁር መሰተ እዩ።

እዚ ጸሊም መነፀር ጸሓይ ዝለበሰ ሰብኣይ ዘርኢ እዩ። ኣእዳዉ ብጸሎት ተዓጺፈን ኣለዋ። ኣብ ድሕሪት ባንዴራ ኢትዮጵያን ኣብስትራክት ምስሊ መንግስቲን ኣሎ። እዚ ናይ ሓደ ሰብ መዓልታዊ ህይወትን ኣተሓሳስባን ዘርኢ እዩ።

እዚ ክፉት፣ ደረቕ፣ ሓመድ ዝበዝሖ መሬት እዩ ዘርኢ ምስሊ እዩ ። እዚ ድማ ናይ ጽምዋን ደረቕነትን ስምዒት ዘመሓላልፍ ይመስል። እቲ ሓመድ ዝበዝሖ መሬትን እቲ ሰብ ብሕታዊ ምጉዓዝን ነዊሕን ከቢድን ጉዕዞ ምዃኑ ይሕብር።

ኣብዚ ዝተፈላለዩ ፍርያት መመላኽዒ ኣብ መደርደሪ ተሰሪዖም ይርኢ ኣለኹ። እቶም ፍርያት ኣብ ዝተፈላለየ ፕላስቲክን ሓጺንን ዝዕሸጉ ኮይኖም፡ መብዛሕትኡ ግዜ ንጸጉርን ቆርበትን ዝውዕሉ ይመስሉ። እዚ ናይ ሓልዮትን ንጽህናን ስምዒት ይህበካ።

ኣብ ፍልይ ዝበሉቢኬሪ ዝተቐድሑ መስተታት ይርአዩ ኣለዉ፡፡ ካብ መትሓዚኦምን ካብ ሕብሮምን ተደሪኽና ግን ናይ ወይኒ መስተታት እዮም ኢልና ክንግምት ንኽእል ኢና፡፡

እዚ ምሉእ ርእሲ ጸጉሪ ከም ዝተፈላለዩ ዓይነታት ዘርኢ እዩ። እቶም መናውሒ ጸጉሪ ብጸሊም ኮይኖም ብዝተፈላለዩ ኣስማት ፍርያት ከም"ላቭ ሄር ኮሌክሽንን ኣስካሉን"ዝተመልኡ እዮም። እዚ ናይ ጽባቐን ምትእምማንን ስምዒት ይህብ። እቲ ጸጕሪ ማዕረ ማዕረ ጽባቐ ዝተፈላለየ እዩ።

ሓንቲ ሰበይቲ ኣብ መንበር ኮፍ ኢላ ብጻዕዳን ወርቅን ዝተሰርሐ ነዊሕን ምዕሩግን ክዳን ተኸዲና ኣላ። እቲ ክዳን ብመልክዕ እዝኒ ስርናይ ወይ ቆጽሊ ብወርቂ ዝተጠልፈ እዩ። እዚ ጽባቐን ዘመናዊነትን ዘንጸባርቕ እዩ።

ንመመላክዒ ዝተደርደሩ ዝመስሉ ዝተፈላለዩ ዓይነት ፍረ ምረታት ይርኣዩ ኣለዉ፡፡ እዚ ኣደራድራ ንሰብ ዝስሕብ ጉልበት ዘለዎ እዩ፡፡ ብጣዕሚ ደስ በሃሊ እዩ፡፡

ኣብዚዝርአ ዘሎ ቀዳማይ ጻዕዳ ቱቦ ኮይኑ ቀጠልያ ቆቢዕ ዘለዎ እዩ። እቲ ቱቦ ኣብ ውሽጢ ዝተተሓሓዘ ኮይኑ፡ኣብ ላዕሊ "ነዊሕ ዕድመ ቆርበት" ዝብል ናይ ብርሃን ምልክት ኣለዎ። እዚ ምስሊ ንጥዕናን ጽባቐን ዝኸውን ፍርያት ኮይኑ፡ፕሪምየምን ተወዳዳሪን ስምዒት ድማ ኣለዎ።

መካበብያ ብእምኒ ዝተሰርሐ ብርሕቀት ብእምኒ ዝተሰርሐ ጎጆ መስኮትን ማዕፆን ዘለዎ ። ኣብቲ ከባቢ ሳዕሪ በቂልዎ ርሕቅ ኢሉ ዳስ ብቆርቆሮ ተሰሪሑ ኣሎ ።

እዚ ብቐንዱ ኣብ ህንጸት ዝርከብ ዓቢን ብዙሕ ደርቢ ዘለዎን ህንጻ ዘርኢ እዩ። እቲ ህንጻ ካብ ጡብ ዝተሰርሐ ኮይኑ፡ ክሳብ ሕጂ መስኮት ወይ ናይ መወዳእታ ምትንኻፍ ኣይተወሰኸሉን ዘሎ። እዚ ዕብየትን መጻኢ መብጽዓን ኮይኑ ተስፋ ዝህብ ሰምዒት እዩ።

ኣብዚ ህጻናት ኣብ ዙርያ ሓደ ጠረጴዛ ኮፍ ኢሎም፡ ብሓባር ክበልዑ ይረኣዩ። ኣብ መንጎኦም ዘሎ መሶብ ብመግቢ መሊኡ ኣሎ። ስድራቤትን ማእኸላይ ህይወትን ዘርኢ ቀዳምነት ዝወሃቦ ስራሕ እዩ። ናይ ማሕበረሰብን ምጽውዋርን ስምዒት ዘርኢ እዩ።

ሓደ ናይ ወፃኢ ዜጋ ንተመሃሮ ዝኾነ መግለፂ ይህብ ኣሎ፡፡ ተመሃሮ ድማ ብትኹረት ይከታተልዎ ኣለዉ፡፡ ካብ ትኹርነት እዞም ተመሃሮ ንርድኦ ናይዚ ሰብኣይ መግለፂ ከምዝሰሓቦም እዩ፡፡

እዚ ካብ ባንኪ ብርሃን ዝተውሃበ መፋለጢ እዩ። ኣብ ላዕለዋይ የማናይ ኩርናዕ፡ ኣርማን ስምን ባንኪ ብርሃን፡ ከምኡ'ውን "ንዕቀበሉ ብልሒ ዘለዎ መንገዲ ኣለና!" ዝብል እዩ። እዚ ድማ ሓልዮትን ሓላፍነትን ዝህብ ስምዒት እዩ።

መእተዊ ዘለዎ ድኳን ኣብ ቅድሚኡ ድማ ብዙሓት ኣቑሑት ገዛን ጠረጴዛ ቡንን ይቕመጡ ኣለዉ። ክልተ መንእሰያት ደው ኢሎም ናብቲ ድኳን ይጥምቱ ኣለዉ፡ ንከተማ ዝጥምት መዓልቲ ከተማ ዘርኢ እዩ። ምድላዋት ድኳናትን መዓልታዊ መሸጣን፡ ሰላምን ተፈጥሮኣዊ ከባቢን የመልክት

እዚ ኤለክትሪክ ማሽን ድሪል ይበሃል፡፡ ከም ብረት፣ ግድግዳ፣ ዕንጨይቲ ንዝኣምሰለ ጥንክር ዝበለ ነገር ሰርሲሩ ዝበስዕ እዩ፡፡ እዚ መሳርሒ ኣብ እንዳ ዕንጨይትን ሓፂነመፂንን ስራሕ ይርከብ እዩ፡፡

እዚ ኣብ ዕዳጋ ዝተዘርግሑ ሕብራዊ ፍረታት ከም ተፈጥሮኣዊ ስእሊ ተዘርጊሖም ኣለዉ። ማንጎ፡ ባናና፡ ኣራንሺ፡ ኣናናስን ለሚንን ብሓባር ምልክት በረኸት የቕርቡ ኣለው።

ናይ ስኒ መፅረጊ ብሩሽ ይርአ ኣሎ፡፡ እዚ ብሩሽ ምስ ኮልጌት ዝበሃል ናይ ስኒ መፅረዪ ፈሳሲ ብሓደ ዝኸድ እዩ፡፡ በዚ ምጥቃም ስልጡንነት እዩ፡፡

ብዝተፈላለዩ ኣቑሑት ዝተመልአ ናይ ዕዳጋ ድኳን እዩ። ኣብ ትሕቲ እቲ ድኳን ዝተፈላለዩ ናይ ገዛ ኣቑሑት ከም ፕላስቲክ ኣቕሑን ድስቲን ተደራሪቦም ኣለዉ። እቲ ቦታ መዓልታዊ ብንጥፈታትን ምንቅስቓሳትን ዝተጨናነቐ ይመስል።

ፍሩይ ናይ ለሚን ኣሕምልቲ ንህይወት ዕዳጋን ንብዝሒ ተፈጥሮን ዘንጸባርቕ ፣ ከም ጉዕ ለሚን ፣ ስዊስ ቻርድ፡ ኣብ ቀጠልያ መዳበርያ ፡ ኣብ ጥዕናዊ ኣሰራርሓ ምግቢ ንኽጥቀሙ ድሉዋት ኮይኖም ይረኣዩ፡፡

ኣብዚ ሓንቲ ጓል ኣንስተይቲ ካብ ዘይቲ ወይ ጻዕዳ እንቋቑሖ ዝተሰርሐ ተፈጥሮኣዊ ክንክን ቆርበት ኣብ ገጻ ክትጥቀም ትርአ። ኣብ ጎና ስእሊ ናይ ዘይቲ መከፋፈልቲ እውን ኣሎ። ንቆርበታ ብፍቕርን ሓልዮትን ከም እተኽብሮ ዘርኢ ጽባቐን ርእሰ ተኣማንነትን ዝመልኦ መልክዕ እዩ።

ብብዙሓት ቡናዊ ደርሁት ዝተኸበበት ጻዕዳ ደርሆ ኣብ ሓምላይ ግራት ደው ኢሉ ይርአ። እተን ጫቓዊት ብሰላም ሳዕሪ ክበልዓ ኣብ ዝረኣያሉ እዋን፡ ሓፈሻዊ ስሚዒት ናይቲ ምስሊ ህዱእን ሰላማዊን እዩ።

እዚ ኣብ መሬት ሓረስታይ ኣብ ዝተዓሸገ መዳባርያ ዝተተኽሉ ፈልሲታት ዘርኢ እዩ። እቶም ፈልሲታት ብጽፉፍ ተሰሪዖም ጽቡቕ ጌሮም ይዓብዩ ኣለዉ። እዚ መሳጥን ተስፋ ዘለዎን ራእይ ሃገራዊ ልምዓትን ፅሬት ዘለዎ ሕርሻን እዩ።

ዘመናዊት ጽብቕትን ዓባይን ገዛ እያ። ክልተ ደብሪ ዘለዎ ኮይኑ ብጽቡቕ ዝተሓለወ ብሓጺን ዝተሰርሐ ኣፍደገን ሓጹርን ኣለዎ። እቲ ገዛ ዘመናዊ ዲዛይን ዘለዎ ኮይኑ እቲ ሓፈሻዊ ምስሊ ድማ ናይ ሰላምን ቅንጦትን ስምዒት ዝህብ እዩ።

እቶም ናይ ከንፈር መመላኽታት ኣብ ንጹር ፕላስቲክ መዐሸጊ ይረኣዩ ኣለዉ። እቶም ፍርያት ኣብ ንእሽቶ ስቲከር ብኢድ ዝተጻሕፈ ዋጋ ተዓሺጎም ይርከቡ። ናይ ስልኪ ኣርማ እውን ይርአ። እዚ ንዓይኒ ኣቓልቦ ዝስሕብ መሳጥን ናይ ከንፈር ብርሃን ክህልወን ድማ ይሕግዘን።

ኣብ ናይ ቤተ ክርስቲያን ምእመናን ተዓጢቖም ይሰግዱ ኣለዉ፡፡ እዚ ናይ ስግደት ትእይንት ኣብ ዓርቢ ስቕለት ዝግበር እዩ፡፡ ንዓይ እዚ ዕለት ክርስቶስ ሽዑ ይስቀለሉ ዘሎ ዕለት መሲሉ እዩ ዝስምዐኒ፡፡

ዕትሮ ባህላዊ ካብ ሓመድን ማይን ዝስራሕ ናይ ማይን ስዋን መትሓዚ ንጥቀመሉ ኮይኑ ካብ ናይ ጥንቲ ሰባት ኣትሒዙ ክሳብ ሕዚ ኣብ ገጠራት ትግራይ ዘሎ እዩ።

ኣብ ድሙቕ ጸሓይ ዝተሰለፈ ዕዳጋ እኽሊ፣ ዝተፈላለዩ ጻዕዳ መዳበርያ ብእኽሊ ከም ጣፍን ካልእ እኽልን ይመልኡ። እቶም እኽሊ ኣብ ክፉት ደብሪ ንመሸጣ ዝቐርቡ ኮይኖም ህያውን ዕሙርን ተፈጥሮኣውን ንጥፈታት ዕዳጋ ዝመስል ቀዛሕታ ይህቡ።

ቖንጆ ወጣት ጓል ኣነስተይቲ ምስ ቖንጆ ቕዲ ዝተሰርሓ ባህላዊ ዙርያ ኽዳን ተኸዲና ፅቡቕ ዓሳ ወይ ድማ ኢ/ያ ትቕደም ዝተበሃለ ቕቑኖ ተቖኒና እንዳዛረበት ዘላ እያ ትመስል ።

ውዕዉዕን ጽዑቕን ዕዳጋ ኣሕምልቲ ዘርኢ እዩ። ሰባት ኣብቲ ዕሙርን ብዙሕን ናይ ኣትክልትን ኣሕምልቲ መሸጢ ቦታ ክሸጡን ክገዝኡን ይረኣዩ። እቲ ስምዒት ሓቀኛን ብርቱዕን ሕርኩትነትን የርኢ።

ብሓጎስን ጉልበትን ዝተመልአ ጸወታ ቮሊቦል ኮይኑ፡ ተጻወትቲ ብስፖርትን ብውዕዉዕ ስምዒትን ክሳተፉ ሓደ ዓብይ ሰብኣይ ድማ እንትከታሎምን እንተተባብዖምን ናይ ምትሕግጋዝ ዝሕብር እዩ።

እቲ ዝረአ ንእሽቶ ካፌ ወይ ድኳን ካብ ደገ እዩ። ካብቲ ድኳን ወጻኢ ንመቐመጢ ዝኸውን ቀጠልያን ቀይሕን ፕላስቲክ መንበርን ጠረጴዛታትን ኣሎ። እዚሓፈሻዊ ስምዒት ናይ ሰላምን ምዝንጋዕን እዩ።

ክልተ ሰባት ኣብ ደገ ኮፍ ኢሎም ቡን እናሰተዩ ዘርኢ እዩ። ኩባያታት ቡን፡ ብጫ ኩባያታትን መቃጸሊ ዕጣንን ኣብ ንእሽቶ ዕንጨይቲ ጠረጴዛ ይረኣዩ። ሓደ ሰብ ቡን ሒዙ ኣሎ። እቲ ምድላው ናይ ምሕዝነትን ምሕዝነትን ስምዒት ዘመሓላልፍ እዩ።

ብኮንጐ ጫማ ቅርፂ ወይን ዝብል ፅሑፍ ዘለዎ ዲዛይን ኣብ ናይ ኢንተርኔት ገፅ ይርአ ኣሎ፡፡ እዚ ኣርማ ወይን ጐማ እግራ ካብ ዝብል ብሂል ዝመፀ እንተይኮነ ኣይተርፍን፡፡

እቲ ተኽሊ ሕብራዊ ቆጽሊ ዘለዎ ተኽሊ እዩ። ቆጽሉ ቀጠልያን ብጫን ቀይሕን ቡናዊን ዝተሓዋወሰ እዩ። ናይቲ ምስሊ ናይ ተፈጥሮኣዊ ጽባቐን ሓጎስን ስምዒት ይፈጥር።

ኣብ ሓደ ክፋል ቤተ ክርስቲያን ፃዕዳ ዝተኸደና ደቂ ኣንስትዮ ኣብ ስርዓተ ፀሎት እኔዋ፡፡ እዚ ስርዓተ ቁመት ናይተን ምእመናን ፍቕሪ እምነት ዝገልፅ እዩ፡፡

እዚ ሓያሎ መንእሰያት ኣብ ሓደ ክፍሊ ተኸታቲሎም ደው ኢሎም የርኢ። እቶም መንእሰያት ዝተፈላለየ ዓይነት ዩኒፎርም (ቀጠልያን ቡናዊን ጻዕዳን) ተኸዲኖም ኣለዉ። እዚ ትርኢት እዚ ስርዓትን ኣቃውማን ዶባትን ዝብል ስምዒት ይህብ።

ብገዛ ዝተፃበበ መረባ ይርአ ኣሎ፡፡ እዚ መረባ ኮፍ ክትብለሉ ትኽእለሉ ንኡሽተይ ቦታ እዃ የብሉን፡፡ ኣዝዩ ዘግርም ፅበት ዘለዎ መረባ እዩ፡፡

ኣብዚ ብሰማያዊ ፊደላት “ኤፒኤፍ” ዝተጻሕፈላ ጻዕዳ ባንዴራ ትረአ። እታ ባንዴራ ብሰባት ዝተታሕዘት ኮይና፡ እቲ ከባቢ ምትእኽኻብ ወይ ማሕበረሰባዊ ንጥፈታት ዝመስል እዩ። ኣብታ ባንዴራ ዘሎ ፊደላት ብንጹርን ብቐሊሉን ይርአ።

ብዙሕ ቀጠልያ ቆጽሊ ዘለዎ ተኽሊ ይረአ። ቆጽሉ ጽዑቕ ክኸውን ከሎ ገሊኡ ፍሩይን ፍኹስ ዝበለ ቀጠልያን እዩ፡፡ ብሓፈሻ ስሚዒት ናይቲ ምስሊ ተፈጥሮኣውን ሰላማውን ምዃኑ እዩ።

እዚ ማሽን መልዐሊ ክብደት ወይ ድማ ብናይ እንግሊዝኛ ቃል ክረይን ትበሃል፡፡ ሕብሪ ናይዛ ክረይን እቲ ዝሽከም ወይ ድማ ክብደት ዘልዕል ብጫ ኮይኑ እቲ ዝተረፈ ድማ መብዛሕትኡ ፃጨ እዩ፡፡